እዚ ባህላዊ ዕንጨይትን ብሓሰርን ዝተሰርሐ መእተዊ በሪ ዘርኢ እዩ። እቲ መእተዊ ብዓቢ "ኤቢ" ዝብል ምልክት ዝተለጠፈ ኮይኑ፡ ኣብ ቅድሚት ድማ ንእሽቶ ጻዕዳ ዝተቐብአ ማዕጾ ኣሎ። እዚ ባእላዊ ናይ ኢትዮጵያ ቤት ምግቢ ዘርኢ እዩ።

እዚ ህዝባዊ ስነ-ስርዓት ዓቢ መድረኽ ክቀርብ ይረአ ኣሎ። ኣብ ቅድሚት ብቐይሕ ዝተሸፈነ መድረክ ብዙሓት ማይክሮፎናት ብዝተወደበ ኣገባብ ተሰሪዖም ኣለዉ። ኣብ ማይክሮፎናት ዝተፈላለዩ ምልክታት ሚድያ ብንጹር ተቐሚጦም ኣለዉ። እዚ ኩነታት ክብሪ ናይቲ ስርዓትን ንጥፈታት ሕብረተሰብን ብንጹር ዘርኢ እዩ።

ኣብ ኣክሱም ካብ ናይ ብውልቀ ሰባት ዝተጣየሸ ቤተ ንባብ እቲ ሓደ እንትኸውን ብዙሓት ናይ ኣስኳላ መፅሓፍትን ንምርምር ዝጠቅሙ መፅሓፍ ቅዱሳትን ዝሓዘ እዩ።

ሰባት ንመጎዓዓዝያ ካብ ዝጥቀምሎም ነገራት እቲ ሓደ ዓረብያ እዩ። ሰባት ብዝባኖም ካብ ዝሽከምዎም ክብደት ብተወሳኪ ብዓረብያ እንተኾይኑ ወሲኾም የጎዕዕዙ። እዚ ከዓ ብጣዕሚ እዩ ዝገርመኒ።

ኳልኩሌተር ማሽን ንሒሳብ ትጠቅም ኮይና ኣብ ዝተፈላለዩ ናይ ፋይናንስ ስራሕን ነጋዶን ብበዝሒ ዝጥቀሙላ ዓይነት ኣቅሓ እያ። ንስኩም ከ ኳልኩሌተር ትጥቀሙ ዶ ?

እዚ ካብ እምኒ ዝተሰርሐ ገዛ እዩ ዘርኢ፤ ኣብ ማእከል ድማ ሰፊሕ ክፉት ማዕጾ ኣሎ፣ ኣብ ልዕሊኡ ድማ መብራህቲ ኣሎ። ብጸጋም ቀይሕ ማዕጾ ብየማን ድማ ቀሊል መትሓዚ ኣሎ። መሬት መንገዲ እምኒ እዩ። እቲ ከባቢ ብተፈጥሮን ገጠርን ዝተኸበበ እዩ።

ኣብዚ ንርእዮ ዘለና ናይቲ ከባቢ መእተዊ ቤት ምግቢ እዩ። ኣብ ቅድሚ እቲ መእተዊ ክልተ መስርዕ ናይ መስተ ብርጭቆታት ተዘርጊሖም ኣለዉ፡ሰባት ብጸጋም ኣብ ቀጠልያ መንበር ኮፍ ኢሎም ኣለዉ። ኣብ ወሰን ማዕጾ ድማ ናይ ቢራ መፋለጢ ተዘርጊሑ ኣሎ።

እዚኣ ናይ ድሽ ክትተክል ከለኻ ቻነላት ወይ ድማ መልእኽቲ መምሓላለፍቲ መስመራት መድለይትን መስተኻኸሊትን እያ፡ ነዘን ኣናኡሽተይ ሞባይል ትመስል እያ ።

እዚ ዓብይ ጎለልጎለል ኮይኑ ብክልትኡ ጫፍ ግልጎለል ኮይኑ ዝተፈላላይ ጫካ ወይ ኣግራባት ዝረኣዩ እንትኮኑ ኣብ ማእከሉ ድማ ክያዲ ውሕጅ ወይ ማይ ከም ዝነሂ እዩ።

እዚ ዝረአ ትርኢት ቀውዒ እዩ። ኣብ መሬት ብቐይሕ ዝተቐብአ ዓቢ መእከቢ እኽሊ ይርአ፣ ዝተበላሸወ እኽሊ ብእምኒ-ሓጺን ዝተሰርሐ ሻምብቆ ብንጹር ይውሕዝ። ኣብ ከባቢኣ ዘለዉ ሰባት ብጭቃ ብጽፉፍ ተሰሪዖም ኣለዉ፣ እዚ ንፍርያት፡ ምትሕብባርን ዘመናዊ ሕርሻን ብንጹር ዘርኢ እዩ።

ኣብዚ ዘሎ ሕጊ ኣክባርን ናይ ተሽከርካሪ ባዓል ዋናን ኣብ ፅርግያ ጠጠው ኣቢልዎ ቀረፅ እንዳኣክፈሎ ኣክፊሉ ድማ ረሲት እንዳሃቦ ዘርኢ ምስሊ እዩ። ቀረፅ ንሓንቲ ተሽከርካር ክንዳይ ይክፈል ?

ብድምጻዊ ኣብርሃም ገብረመድህ ዝተዳለወ ደርፊ ማቻ ይስማዓኒ ዝብል ተቀሪቡ ኣሎ። ኣዝዩ ሕጉስን ስምዒት ዝመልኦን ይመስል! ፍሽኽታኡን ክፉት ኣፉን ናይ ሓጎስን ፍቕሪ ሙዚቃን ይፈስስ ኣሎ።

እዚ ኣብ ላዕሊ መስትያት ዘለዎ መቐበሊ ኣጋይሽ ዘርኢ እዩ። ኣብ ማእከል ድማ ቀይሕን ጻዕዳን መስመር ዘለዎ ባህላዊ ወይ ፋሽን ክዳን ዝተኸድነ ሰበይቲ ደው ኢላ ትርከብ። እቲ ክዳን ልክዕ ቅርጺ ኣለዎ። እዚ ጽባቐ ፋሽንን ቅርጺ ባህልን ብንጹር ዘርኢ እዩ።

እዚ ሓደ ሰብኣይ ኣብ ጎኒ ሓደ ካብ ቆርበት ዝተሰርሐ ዓቢ ባህላዊ ማዕጾ ደው ኢሉ ዘርኢ እዩ። እቲ ማዕጾ ኣረጊትን ብኹነታት ኣየር ዝተበላሸወን ይመስል፣ ኣብ ልዕሊኡ ድማ ዝተቐርጸን ስልማትን ቅርጽታት ኣለዎ። እቲ ማዕጾ ኣብ ቡናዊ መንደቕ ተቐሚጡ ኣሎ።

እዚ ሕብራዊ ባህላዊ መሶብ ኣብ ቅድሚት ደው ኢሉይረአ ኣሎ። ጸኒሑ ድማ ዝያዳ ብኢድ ዝተሰርሑ ኣቑሑትን ብዝተሓላለኸ ዲዛይን ዝተሰርሑ ነገራትን ኣብቲ ገዛ ተራእዮም። ኣብ መንደቕ ተሰቒሎም ብዙሓት መሳጢ ዲዛይን ዘለዎም ኣቑሑት ቀለም ይራኣዩ ኣለዉ።

ስራሕቲ ሕትመት ሆፕ/ወዲ ዕቡይ/ ዝብል ብቀይሕ ተፃሒፉ አብ ፃዕዳ ድሕረ ባይታ ይርከብ፡፡ ወዲ ዕቡይ ሽሙ መምህር ሰለሙን ይበሃል፡፡ ናይ አክሱም ዩኒቨርሲቲ መምህር እዩ፡፡ ልዑል ዝኾነ ዝተፈላለዩ ናይ ሕትመት ግልጋሎት ከዓ ይህብ፡፡

ኣብዚ ሕዚ እዋን ሰባት ባህላዊ ክዳውንቲ ብዝተፈላለዩ ድዛይናትን ስፌታትን ብምስራሕ ይጥቀሙ ኣለው። ኣብ እዋን በዓላት ይኹን ኣብ መርዓታት ሓደ ሓደ ሰባት ባህላዊ ክዳውንቲ ሓበሻ ተኸዲኖም ምርኣይ የህጉሶም።

ድሙቕን ሕጉስን ናይ ህጻናት ሳሎን ይርአ። ኣዴታትን ሰብ ሞያን ነቶም ቈልዑ ክኣልይዎም ከለዉ ተራእዮም፡ ኩሉ ድማ ተንቀሳቓሲ ሓጐስ ዝተመልአ እዩ።

በቀይሕ ሕብሪ ተቀቢኣን 3ተ ክራርት ኣለዋ እዘን ክራራት እዚኣን ካብ ዕንፀይትን ካብ ክሪን ዝተሰርሓ እየን። ክራር እታ ብብዙሕ ተፈታውነት ዝረከበት መሳሪሒ ሙዚቃ እያ።

ኣብ ናይ ፋሽን መድረክ ዘላ ኮይና ካብ ናይ ባህዊ ክዳን ካይኑ ብሀመናዊ ድዛይ ቅዲ ኣስተካኪሎም ኣስፍዮ ኣብቲ መድረክ ዘላ ሞዴል እያ።

እዚ ብተፈጥሮ ወይ ብሰብ ዝተሰርሒ ካብ ከውሒ ተፀሪቡ ኮይኑ ክብ ቅርፂ ዘለዎ ፍርቂ ብርሃን ኣትዎ ኣሎ። ናይ ቀደም ወለድና ካብ ከውሒ ፀሪቦም ቤተ-ክሪስትያን ይፀርቡ ነይሮም።

እወይ ! ፈጣሪ ዓለም እዚ ከየርኣካ ውሰደና ብጣዕሚ እዩ ዘፍርሕ መሬት ናብ ሓዊ ክትቅየር እንተላ ከመይ እዩ ዝኒሀ። እዙይ ድማ እሳተ ጎሞራ እንዳተባሃለ ይፅዋዕ።

ካብቶም ኣብ ዓዲና ዘለው ዓበይቲ ውርያት ሙዚቀኛታት ካብ ዝብሃሉ ሓንቲ ዝኮነት ድምፃዊት ሸዊት መዝገቦ ትብሃል እያ ።ብዙሓት ደርፈታት ሂባትና እያ።

እዚ ጽብቕቲ ሕብሪ ዘለዋ ዑፍ እያ እተርኢ። እታ ዑፍ ኣብ ኣካላታ ቀጠልያን ሰማያውን፡ ኣብ ከብዳ ድማ ቀይሕን ኣራንሺን ኣለዋ። በቲ ነዊሕ ኣፍንጭኡ ኣዝዩ ሕብራዊ ይመስል። እዛ ጽብቕቲ ዑፍ ኣብ ጥቓ ማይ እትነብር ይመስለኒ፣ እንታይ ትብሉ?

ኣብቲ ቅድሚ ህፃን ሕምባሻ ንርኢ ኣለና ። እዚ ሕምባሻ ካብ ስርናይ ዝተሰንከተ ሕምባሻ እዩ ። ኣብ ሰተታ ድማ ተቀሚጡ ኣሎ።

በቢ ደረጅኡ ናይ ቡና ፍንጃል መቀመጢ ምስ ፈናጅሉ ሰለስተ ኣሎ ካልእ ብዝሕ ዝበለ በቢ ደረጅኡ ዓብይን ንእሽተይን ጀበናታት እውን እኒኤ ቁርሲ ቡን ዝከውን ኣሎ።

ካብ ዓይነታት መፅሓፍትን ጋዜታን ኣብዚ ዘላ ርእሲ መፅሓፍ ድማ ቀንዴል ዝብል ርእሲ ዘለዋ መፅሓፍ ኮይና እዛ መፀሓፍ እዚኣ ድማ ናይ ማሕበርስብ ምንቅስቃስ ትገልፅ እያ።

ዓበይቲ በረክቲ ቦታን ሓምለዋይ ቦታንብጣዕሚ ደስ ዝብልቦታ ኮይኑ ብጣዕሚ ደስ ዝብላ ወላዲትን ቁንንትንኣብ ክሳደን መስቀል ዝገበራ እያን ኣብ ኢደን እውን ሰፍኡ ሒዘን ኣለዋ።

እዚ ዓለም መፋለጢ ብቀጠልያ እዩ ተቐሚጡ፤ ብዛዕባ ጽባቐ ኣፍሪ ሄርባል ሻምፖይዛረብ ኣሎ ፣ ብድሙቕን ጽሩይን ኣቀራርባ ዝተቐርጸ፣ ብባህላዊ ሕብሪ ዝተሸፈነ ምርኢት እዩ።

ሓንቲ ብርለ ብጫ ሕብሪ ሜስ አብ ፃዕዳን ሰማያዊን ሕብሪ ድሕረ ገፅ ተቀሚጣ ትርከብ፡፡ ዓጋመ ዝብል ብብጫ ሕብሪ ተፃሒፉ ብልዕሊኡ ስፈ ቅርፂ ዘለዎ እዩ፡፡ ናይ ዳሜራ ስእሊን ስገም ቅርፂ ከዓ አብ ቆፃልን ቡናማን ድሕረ ባይታ ይርከብ፡፡

ተሽከርከርቲ ትራንስፖርት፦ ቶታል ዝብል ፅሑፍ ዘለዋ ናይ ነዳዲ መጓዓዚት ነዳዲ መኪና እንዳተጓዓዓዘት እያ ዘላ። ኣብዚ ከባቢ ብዙሓት ዓይነታት ተሽከርከርቲ ኣለዋ።

እዚ ብቀጠልያ ሳዕርን ንኣሽቱ ኣግራብን ዝተሰለመ መናፈሻ እዩ። ማእከላይ ፈልፋሊ ማይ ብብርሃን ዝበርህ። ኣብ ታሕቲ ብዙሓት ሰባት ኣብ ጐደና ተኣኪቦም እናተንቀሳቐሱ፡ ርሑቕ ህንጻታት ከተማን ብደበና ዝመልአ ሰማይን ተኣኪቦም የርኢ። እዚ ምልክት ተስፋን ተፈጥሮኣዊ ጽባቐን እዩ።

ኣብዚ ሓደ ዓቢ ናይ ሓራዲ ካራ ኣብ ጻዕዳ መትሓዚ ክዓርፍ ይርአ። እዚ ዓቢ ካራ ሓራዲ፡ ኣብ ጻዕዳ መትሓዚ ዝተቐመጠ፡ ብሓይሊ ሓጺንን ጽባቐ ዕንጨይትን ዘለዎ መሳርሒ ምግቢ እዩ።

እዚ ንህቢ መዓር ኣብ ልዕሊ ዕምባባ ኣራንሺ ተቐሚጡ ዘርኢ እዩ። እቲ ንህቢ ካብቲ ዕምባባ ረግረግ ዝእክብ ኰይኑ ብንኣሽቱ ኣኽናፉ ይንቀሳቐስ ኣሎ። ሕብሩ ጽቡቕ ውህደት ድሙቕ ቀጠልያን ኣራንሺን እዩ።

ኣብ ሃገርና ብዙሓት ናይ ውልቀ ይኹን ናይ መንግስቲ ትካላት ዝተፈላለዩ ዓይነት ድዛይናት ዘለዎም ህንፀት ኣባይቲ የካይዱ ኣለው። ይኹን እምበር እቶም ህንፀታት ድዛይኖም ዳርጋ ሓደ እዩ።

ኣብ ሓምለዋይ ቦታን ዓበይቲ ኣግራባትንዘሎ ዒላ ኣሎ። ሓንቲ ጎል ኣንስትየቲ ኣብቲ ዒላ ጫፍ ኮይና ብጫ ሕብሪ ዘለዎ ጀሪካን ትመልእ ኣላ።

ሐዱሽ ዝስራሕ ቤት ትምህርቲ ብቆርቆሮን ፃዕዳ ቀለም ተለሚፁን ብዒባ ሕብሪ መስኮተ ማዕፆን ተሰሪሑ ይርከብ። ዝተፈላለዩ ሰባት ነቲ አሰራርሓ እናጎብነዩን እናረአዩን ይርከቡ። እዚ ቤት ትምህርቲ ክትሪኦ ብጣዕሚ ደስ በሃሊ እዩ።

ምግቢ፦ ምግቢ ንሂወታውያ ብጣዕሚ ኣደላይ እዩ። ብፍላይ ጋዓት ብጠስሚ ንጎሆ ቁርሲ ብጣዕሚ ጥዕምቲ እያ። ጋዓት ንበይካ ኮይንካ ግና አየብለዐልካን የፅለኣካ እዩ።

እዚ ሰብኣይ ኣብ ትሕቲ ሓደ ዓቢይ ኦም ማንጎ ደው ኢሉ ኣሎ። እቲ ገረብ/ ኦም ብዝበሰለን ዘይበሰለን ማንጎ ዝመልአ እዩ፤ ዓቢይ ተፈጥሮኣዊ ጽባቐን ብዝሕን ስምዒት ምፍናው የርኤና!

ኣርማ ኢትዮጵያ ቡናን ሻሂን በዓል ስልጣን ዝብል ፅሑፍ ብኣማርሓና ብኢንግሊዝ ዝተፃሓፈ ኮይኑ ኣርማ ናይ ቲ ድርጅት ክቢ ፍርቁ ሰረዝ ዘለዎ ብቆፃል ሕብሪን ወርቃማን እዩ።

እዚ ናይ ሻሂ ቀጠፍ እንትከውን እዚ ጠፍ ድማ ማይ ኣፍሊሕካ እቲ ቀጠፍ ክንጥቀመሉ ንክእል ኢና። እዚ ቀጠፍ እዚ ኣብ እዋን ድብርቲ ከነቃቅሐና ይክእል እዩ።

ኣብ ኢትዮጵያ ኦርቶዶክስ ተዋህዶ ቤተክርስቲያን ካብ ዝፍፀሙ ናይ መርዓ ዓይነታት እቲ ሓደ ብስርዓተ ተክሊል ዝፍፀም መርዓ እዩ። ኣመንቲ እታ ቤተክርስቲያን ብከምዚ ዓይነት መርዓ ክምርዐው ብጣዕሚ እዮም ዝብህጉ።

ባርክ ማለት ኣዝየዩ ተክልታት ዝበዝሖን ኣብኡ ድማ እንስሳ ዘገዳም ዝነብሩሉ ቦታ እዩ። ዓበይቲ ኣግራባት እውን ኣለው። እዝይ ባርክ ኣንባሳዶር ባርክ ይብሃል።

እዚ ኣብ ውሽጢ እቲ ሰማያዊ መንደቕ ተማሃሮ ኣብ መንበር ኮፍ ኢሎም ይመሃሩ። ኣብ መንደቕ ዘሎ ፊደላትን ሰሌዳታትን ብሩህ መጻኢ ይነግሩ። እዚ ክፍሊ እዚ ብንጹር ብተስፋ ትምህርቲ ዝተቐርጸ እዩ።

ብዙሓት ፃዕዳ ክዳን ወይ ነፀላ ዝተኸደኑ ሰባት ኣብ እግሪ ግድሚ ይራኣዩ ኣለው፡፡ ኣብ ናይ ቤተ ክርስትያን ስርዓት ውን ይመስሉ፡፡ ኣበይ ቤተ ክርስትያን ይመስለኩም?

እዚ ዓብይ ዘይተመለአ ህንፃ እንትከውን እዚ ምስ እተመለአ ድማ ቡዙሕ ግልጋሎት ክህብ ይክእል እዩ። ኣብቲ ዘይተመለአ ህንፃ ኣብ ቅዲሙቱ ድማ ሓንቲ መኪና ጠጠው ኢላ ኣላ።

ካብ ባህላዊ መገልገልታት ትግራይ ሓደ ዝኾነ ማህዘል እዩ። ማህዘል ደቂ ኣንስትዮ ትግራይ ንደቀን መሕዘሊ ይጥቀማሉ። ብዝተፈለለዩ መመላክዕታት ብምሽላምን ብምግይያፅን ይሰርሓኦ።

ናይ ክልሉ ናይ ፅሩይ ዝስተማይ ሽፋን ብክልተ ነጥቢ ካብ 100 ናብ 18 እንዳሰርሐ እዩ ዝብል ፅሑፍ ብኣማርኛ ተፃሒፉ ንምስኽርነት ድማ ላዕለዎት ሓለፍቲ ማይ ኢነርጅን እንዳ ኣርኣዩ እዮም። ሓንቲ ሰሪሖም 100 ግዜ ዝዛረቡ ጉረኛታት!

ኣብዚ ዓብይ ፅርግያ እዚ ቡዙሓት ኣናእሽቲ መኪና ንርኢ ኣለና። ቡዙሓት እውን ዘይተመለኡ ገዛውቲ ንርኢ ኣለና። እዚ ቦታ እዚ ኣበይ ከተማ ይከውን ?

እዞም ፕሬዚዳት እዚኦም ክሪኢ እተለኹ ደስ ይብለኒ፤ ምክንያቱ እዚኦም ፕረዚዳት እንዳሃለው ኢትዮጰያ ዓድና ልምዓት ኣብ ዕቤትን ነይራ ብዙይ ድማ እዩ ደስ ዝብለኒ፤ ናይዞም ፕሬዚዳት ሽም ድማ ግርማ ወ/ጀወርግስ ይባሃሉ።

ኣብ ዓፋር ኣከባቢ ዳሉል ኣብ ዝብሃል ከባቢ ዝርከብ ኮይኑ ብጫሕብሪ ዘለዎ ፈሳሲ ዝኮነ ቀይሕ ሕብሪ ዝሓዘ ኣከባቢ እውን ኣሎ ።

እዚ ኣብ ጽርግያ ደው ኢላ ዝነበረት መኪና ዘርኢ እዩ። ኣብ ድሕረ ባይታ ብሓጺን ዝተሰርሑ ጎማታትን ጸሊም መስመራትን ዝተቐመጠ እዩ። እዚ ትርኢት ምልክት ጉዕዞን ዘመናዊነትን እዩ።

አብ ሃገርና ዝተፈላለዩ ዓይነታት ባንኪ አለው ካብአቶም ሓደ ዳሽን ባንክ እዩ ።ዳሽን ባንክ ንዓማዊሉ ዘመናውን ቁልጡፍን ሱሉጥን አገልግሎት ዝህብ ባንኪ እዩ ።እዚ ቦታ ከ አበይ ይመስለኩም?

እዚ ጻዕዳ ባህላዊ ክዳን ኢትዮጵያ ብጽፉፍ ተኸዲኑ ይረአ። ኣብ ልዕሊኡ ድማ ኣብ ዙርያ መንኵቡ ዝተፈላለየ ሕብሪ ዘለዎ ዘደንቕ ብርሃንን ጸሊምን ጥልፊ ኣለዎ። እዚ ኣከዳድና ምልክት ባህላዊ ክብርን ጽባቐን ኢትዮጵያ እዩ።

ወይ ፍከራ “ዝገበርናዮ ቃልሲ መእሰሪ እንገብረሉ ግዜ በፂሑ አሎ፡፡” ዝብል ብዕንቋይ ሕብሪ ተፃሒፉ ብፃዕዳ ድሕረ ባይታ ኮይኑ፤ እዚ ሓሳብ ከዓ ብደ/ር ደብረፅዮን ገብረሚካኤል ከም ዝሓለፈ ዜና ይነግረና፡፡ ብቀይሕን ቆፃል ሕብሪ ናይ ወይን ሓዱሽ ምልክት እዩ፡፡

ኣብቲ ማእከል ፅርግያ ክልተ ወላዲት ብጣዐሚ ብዙሕን ብጣዕሚ ነዊሕ ዝኮነ ዕንጨይቲ ተሸኪመን ኣለዋ። ኣብ ድሕርይኤን ድማ ዓበይቲ ተክልታት ኣለው ናየ ምብራህቱ ባሎ እውን ኣሎ።

እዚብርሃን ዝመልአ ስርዓት ጽባቐ ዘርኢ እዩ። ኣብ ቅድሚት ንጣር ዝተደራረበን ብዝተሓላለኸ መንገዲ ዝተሰርሐን ጸጉርን ወርቃዊ ስልማትን ይርአ። ኣብ ድሕሪት ድማ ሕብራዊ ስነ-ጥበባዊ ስርሓት ኣብ መንደቕ ተራእዩ። እቲ ብርሃን ብሓያል ቅዲ ይወድቕ፣ መንፈስ ዝናብን በዓልን ዘንጸባርቕ እዩ።

ኣብዚ ጻዕዳ ባህላዊ ክዳን ዝተኸድነ ሰበይቲ ኣብ ቅድሚ ንጹር መንደቕ ደው ኢላ ይርአ። ኣብ ታሕቲ ሰማያዊ ሽፋን ዘለዎ ናይ ቴሌቪዥን ሓበሬታ ባነር ኣሎ። ትግራይ ቴሌቪዥን – ሓቂ ብግልፂ ምዝራብ! ህዝባዊ ርእይቶን ኣበርክቶን ዝመልአ ምርኢት እዩ።

ካብ ርግሀ ዝርከብ ሞኮስተር ኮይኑ ኣሰራርሓ ግና ብጣዕሚ እዩ ዝገርም ። እዚ መኮስተር እዙይ ጎሎ እንቀልወሉን ኣብ ከም መሕበሪ ክንጥቀመሉ ንኽእል ኢና።

ኣብ ፃዕዳ ሕብሪ ዘለዎ ናይ ማእከል ጠረጴዛ ንእሽተይ ተክልን ጫማን ኣላ። እቱይ ጫማ ናይ ደቂ ኣንስትዮን ናይ ተባዕትዮን ጫማ ክከውን ይክእል እዩ።

እቲ ሰብኣይ ኣሰልጣኒ ክለብ ኩዕሶ እግሪ ማንቸስተር ዩናይትድ ሩበን ኣሞሪም ኢዩ። ንሱ ጋዜጣዊ መግለጺ ክህብ ዝረአ ዘሎ ቀይሕ ናይ ልምምድ ክዳን ተኸዲኑ ኣርማ እታ ክለብ ዝተጻሕፈሉ እዩ።

ኣብዚ ሕምቫሻ ተደርዲሮም ይርአዩ ኣለዉ፡፡ ብላዕሊ ክልተ ናይ ስርናይ ዓሌት ዘይኮኑ ሕንበሻ ኣለዉ፡፡ እዚኦም ስርናይ ንዘይበልዕ ሰብ ዝተዳለዉ እዮም ዝኾኑ፡፡

እዛ ጓል ኣነስተይቲ እዚኣ ብቁኖ ባህሊ ትግራይ ማዕሪጋ ንርኣ ኣለና። እዛ ጓል ኣንስተይቲ እዚኣ ሓምሽተ ስንቅር ኣልዋሶ ተቆኒና ፀቢቃ ንርኢኣ ኣለና።

ናይ ኢደ ጥበባት ስራሕቲ ካብ ዝባሃሉ ሓደ ስፈ እዩ፡፡ ኣብዚ ብክሪ ናይ ፃዕዳ ዳበርያ ዝተሰፈየ ሰፈኢ ርግሀ ይረአ ኣሎ፡፡ ከምዚ ዓይነት ሰፍኢ ዶ ኣለኩም?

እዚ ልሙዕ ሓምላይን ኣኽራንን ዘለዎ ተፈጥሮኣዊ መልክዓ ምድሪ ዘርኢ እዩ። ኣብ ማእከል ብተኸታታሊ መስኮት ዝተኸበበ ኣብ ህንጸት ዝርከብን ክዛዘም ዝቐረበን ገዛ ይርአ። ኣብ ድሕሪት ድማ ኣኽራንን ለምለም ሓምላይን ኣብ ልዕሊ ንጹር ሰማይ ይርአ።

ኣብ ልዑል ጎቦ ዝተሃንጸ መዋቕር፡ ኣብ ማእከሉ ናብኡ ዝወስድ መደርደሪ እምኒ ዘለዎ። ካብ ላዕሊ ምስ ከባቢኡ ዝርከቡ ኣግራብን ተፈጥሮን ዝሰማማዕ ቅርጺ ዘለዎ ዓቢ መዋቕር ኣብ ሰማይ ተቐሚጡ ይርአ። እዚ ቦታ ምልክት ታሪኽን ባህልን እዩ።

ብዝሕ ዝበላ ኣእዱግ እተን ዝበዝሓ እክሊ ኣብ ቀይሕን ፃዕዳን ማዳበርያ ተፃዒነን ገሊአን ድማ ዘይተፃዓና ኣብ ፅርግገያ እናከዳ እየን ዘለዋ ።

እዚ ኣብ ምስሊ ዝረአየና ዘሎ ናይ ደቂ ኣነስትዮ ናይ ፅፍሪ መፀባበቂ ይረየና ኣሎ። እዚ መፀባበቂ ድማ ዝተፈላለዩ ሕብርታት ይረአዩና ኣለዉ።

እዚ ቀሊልን ስርዓት ዘለዎን ስብስብ መንጠልጠሊ ክዳውንቲ ዘርኢ እዩ። ኣብ ማእከል ድማ ካብ ዕንጨይቲ ዝተሰርሐ መስቀል ተሰቒሉ ኣሎ፡ ብዙሓት ግራጭ መስቀላት ምስ ብረት ቅንጥብጣብ። እዞም መስቀላት እዚኣቶም ኣብ ታሕቲ ኣብ ዝርከብ ጽኑዕ ብረት ብዝተወደበ መንገዲ ይድገፉ።

እዚ ቤት ትምህርቲ እንትኮን እዚ ቤት ትምህርቲ ድማ ከም እቲ አብ ምስሊ ዝረአየና ዘሎ ገዝኦም ገዲፎም ካብ ዓዶም ተመዛቢሎም ካብ ዝመፁ ተፈናቀልቲ ኣብዚ ኣዕቂቦም ይነብሩ ኣለዉ።

ሓንቲ ቀይሕን ቆፃልን ሕብሪ ዘለዋ ፋንጃል ቡና እናተቀድሐ አብ ሰሪቪስ ምስ ንእሽተይ ማንካ አብ ብጫ ሕብሪ ጣውላ ተቀሚጣ ትርከብ፡፡ ፀሊም ሕብሪ መጠሺ ዕጣን፣ ፋንድሻ ቆሎ ዝሓዘ ስፈን ሽኮር መትሓዚን አብ ብጫ ሕብሪ ድሕረ ገፅ ይርከቡ፡፡

ኣብዚ ሕዚ እዋን ኣብ ከባቢታት እንዳመስተን ግሮሰሪን ጎኒ ንጎኒ እንዳ ስጋ ቤት እንዳውፅኡ ይርከብ። ከምዚ ዓይነት ስራሕ ብጣዕሚ ዕቡቅን ክበራታዕ ዘለዎ ጉዳይ እዩ። ምክንያቱ ሰባት ከይበልዑ እንድሕር ሰትዮም ኣብ ጥዕነኦም ፀገም ስለ ዘዕበሎም።

ኣብቲ ኣብ ሓደ ዓቢ ሜዳ ብብዝሒ ህዝቢ ተኣኪቡ ይርአ። እቲ ህዝቢ መብዛሕትኡ ብጻዕዳ ክዳን ዝተሸፈነ ኮይኑ፡ ኣብ ማእከሉ ዓቢ ናይ ስነ-ስርዓት መድረኽ ይርአ። ጸኒሑ ህንጻታት ከተማን ንጹር ሰማይን ኣብ ላዕሊ ይርአ።

ሓንቲ ጣዕዋ ትመስል ከፍቲ ኣብ ናይ መመገቢ ቦታ ከባቢ ተኣሲራ ትርአ ኣላ፡፡ እዛ ጥሪት ናይ ቢጋይት ዓሌት እያ ትመስል፡፡ ሕብራ ድማ ተፈታዊ እዩ ዝኒሀ፡፡

ቅዲ ዘለዎን ምቹውን ዝመስል ጸሊም ኣዲዳስ ጫማ! ኣዝዩ ፋሽንን ዝሑልን ስምዒት ይህቡ! እቶም ጫማታት ገፊሕ ሰንሰለት ዘለዎም ኮይኖም ኣብ ላዕሊ ጻዕዳ "ኣዲዳስ" ዝብል ጽሑፍ ዘለዎም ኮይኖም፡ ነቲ ዲዛይን ፍሉይ ይገብሮ። ኣብ ትሕቲኦም ጻዕዳ ጫፍ ኣለዎም።

ዝተፈላለዩ ሕብሪን መጠንን ዘለዎም ክዳውንቲ ኣብ ቆርቆሮ ገዛ ንክሽየጡ ተንጠልጢሎምን ተዘርጊሖምን ይርከቡ። ንኣብነት ጸዓዱ ፣ቀይሕን ብጫን ሕብሪ ዘለዎም ዝተጠለፉ ክዳውንቲን ሻንጣታትን ይርከቡ።

እዚ ምስሊ ናይ እስካቫተር ቅርጺ ዘለወን ሓደሽቲ ጸዓንትን መራገፍትን ማሽናት እየን። ዝተፈላለየ ሕብሪ ኣለወን ኣብነት ቆጻል፥ ቀይሕ፥ ብጫ፥ ሰማያዊ ካልኦትን ሕብርታት ዝተቐለማ እየን።

ኣዝዩ ነዊሕ መቆረፂ ዘይብሉ ዓብይ ህንፃ ኮይኑኣብ ጥቅኡ ድማ ሰለስተ ሰባት ደው ኢሎም ኣለው። ኣብቲ ፅርግያ ድማ ፃዕዳ ሕብሪ ዘለዎ መኪና ኣላ።

እዚ ኣቅሓ እዚ ፕሮጀክተር ወይ አልሲዲ ይባሃል። እዚ ሓቅሓ እዚ መምህር ከምህር ኮሎ ንመምሃሪ ከም መንፀባረቂ ኮይኑ የግልግል። እዚ ድማ ኤሌክትሪኒክስ እዩ።

አብ ሃገርና ካብ ዝርከቡ ባንክታት ሐደ ዓለም ለኳዊ ባንኪ አንበሳ እንትኮን ንዓማዊሉ ቁሉጥፉን ስሉጡን ግልጋሎት ዝህብ ባንኪ እዩ ።ንስኩም ከ ናይዚ ባንኪ ተጠቀምቲ ዲኩም?

በሩ ዝተጣመመ ብሓፈሻ ትካላዊ ግርምኡ ሞገሱ ዝሃደመ ትካል ይርአ ኣሎ፡፡ ብጣዕሚ ዘሕዝን እዩ፡፡ ከም ኣነ እዚ ትካል ስራሕ ዘቋረፀ እዩ ዝመስል፡፡

እዚ ዓብይ ኦም ናይ ቡዙሕ እዋን ዝገበረ እንትከውን እዚ ኦም ድማ ኣቅሊዕ እዩ። እዚ ኣውሊዕ እዚ ንዝትፈላለየ ነገራት ክንጥቀመሉ ንክእል ኢና።

ሓመደዋይን ዒባን ሕብሪ ዘለዎ እምኒ ብደምቢ ዝተሸርክሐ ኮይኑ ክቢን ዝግዛግን ቅርፂ ዘለዎም እዮ። እዚ እምኒ አብ ቀይሕ ሓመደ ጠጠው ኢሉ ይርከብ።

ኣብዚዘሎ መእሰይ ናይ ሓበሻ ፃዕዳ ክዳን ተከዲኑ ሰደርያ ዘለዎ ፃዕዳ ክዳን ተከዲኑ ሞባይል እንዳረኣየ እዩ። እዚ ተከዲኑዎ ዘሎ ኣሰራርሓ ፀጉሪ ኣብ መእሰይ ዕድመ ዘለው መናእሰይ ይጥቀምሉ

እዚ ነቲ ብድሙቕ ብርሃን ዝበርህ መፋለጢ ይረአ፤ ብጸጋም ጥርሙዝ ቢራ፡ ኣብ ማእከል ጥርሙዝ ወይኒ፡ ብየማን ድማ ጥርሙዝ ስፕራይት ብጽፉፍ ተሰሪዖም ኣለዉ። ኣብ ቅድሚት ድማ በረድን ዝተቖርጸ ለሚንን ኣሎ። እዚ መፋለጢ ናይ ሓደ ሰሓብን ጥዑምን መስተ እዩ።

እዚ ኣገዳሲ ዘተ ዝካየደሉ ቦታ ዘርኢ እዩ፤ ኣብ ማእከል ባንዴራታት ተቐሚጦም፡ ኣብ ጎድኑ ዕምባባታት ስልማት ተሰሪዖም፡ ፈልፋሊ ማይ ድማ ይራኣዩ ኣለዉ። ኩሉ ብዝተወደበን ብኽቡርን ኣገባብ እዩ።

ኣብ ማአከል መንበሪ ገዛውቲ ኮይኑ ኣብዩ ደስ ዝብለካን ስሓብን ዝኮነ ማራኪ ብሩህ ሓምለዋይ ተክሊ ኣንኣሽተይ ትክልታትን እውን ኣሎ ብሓፆር ዝትሓፀረ እዩ።

እቲ ዕዙዝን ግርማዊን መእተዊ ኣፍደገ ናይቲ ሓወልቲ ተገሊጹ ኣሎ። ብትእዛዝ ሰሜን እዝ ረጅመንት 11 ካብ ወለዶ ናብ ወለዶ ክኽበር እዩ!” ወተሃደራዊ ቦታ ዝመስል ጦብላሕታ ክህብ እንከሎ፡ ንፍሉይነት ናይቲ ቦታ ድማ የጉልሕ።

ኣበ ብጣዐሚ ደስ ዝብል ስሓባይ ዝኮነ ሶፋ እናተባህ ለ ኣበ ዝፍለጥ ናይ ባህላዊ ክዳን ተከዲነን ኣበቲ ሶፋ ከፍ ኢለን ኣለዋ። ብጣዐሚ እየን ደስ ዝብላካ ።

ኣብ እዋን ክረምቲ ጎርሁታት ብምህርትታት ከጣፍ፣ ስርናይ፣ ስገምን ዝተፈላለዩ ዓይነታት ዝራእቲ ተሸፊኖም እንትረኣዩ እቲ ስነ ምህዳር ብጣዕሚ እዩ ደስ ዝብልን ናይ ኣዕምሮ ዕረፍቲ ዝፈጥርን።

ኣፕል ማንጎ ኣብ ከባቢ ራማ ብበዝሒ ዝርከብ እንትኾውን ናብ ከባቢና እውን ቅድሚ እቲ ኩናት ብበዝሒ እናመፅኣ ይሽየጥ ነይሩ። ኣፕል ማንጎ ካብ ኣፕልን ማንጎ ተሓዋዊሱ ዝርከብ እዩ። ብጣዕሚ እውን ካብ ማንጎ ይበልፅ እዩ።

ናይ ዓብዩ ጉያ ሃይለ ገ/ስላሴ ናይ ኦሎፒክ መዘከርታ ዘርኢ ኮይኑ ናይ ኢትዮጰያ ባንዴራ ሒዙ እንብደስታ እንዳተጋህፀፀ እዩ። ኣነ ነዙይ ክሪኦ ኣይደልን ሓሳዊ እዩ መለስ ብሂወት እንዳሃለወ ዝዛረቦ ዝነበረን ሕዚ ዝዛረቦን ዝገርም እዩ።

እቶም ዝተፈላለዩ ዓይነታት መስታ ኣብ ናይ ወዲ ሰብ ጥዕና ብጣዕሚ ጎዳእትን ሕማቅ ሱስ ዘሕድሩን ኢሉ እውን ኣብ ሂወት ደቂ ሰባት ብጣዕሚ ጎዳእትን ንሕማምን ሞትን ዝዳርጉ እዮም፡፡

እዚ ክልተ ዓበይቲ መደበርያታት ድንሽ ዝመልኣ ኣለዋ፤ ኣብ ልዕሊኡ ድማ ድንሽ ኣብ ዕንጨይቲ ሳጹንን ሽጉርቲን ኣብ ቀይሕ ጨርቂ ኣሎ። እዚ ኣብ ዕዳጋ ዝግበር መሸጣ ኣሕምልቲ'ዩ።

ብደረቅ ዕንፀይትታ ዝተሓፀረ ኮይኑ ካብቶም ብመስኖ ዝለምዑ ልምዓታት ሓደ ዝኮነ ቦታ ኮይኑ ኣዝዩ ደስ ብሃሊን ስሓቢ ሓምለዋይ ቦታ እዩ ።

ሰለስተ ሰበ ስልጣን እቶም ክልተ ፀሊም ተከዲኖም እቲ ሓደ ድማ ፃዕዳ ሱፍ ተከዲኑ ኣብ ድሕሪኦም ባንዴራ ትግራይ ተለጢፋ ኣብ ጻዕዳ ድሕረ ባይታ ትርከብ። ወይ ጉድ ታይ እዩ ዝበሃሎ!

ሲሪፋም ካብ ናይ ህፃውንቲ ኣልማዕቲ ምግብታት እቲ ሓደ እዩ። ሲሪፋም ድሕሪ 6ተ ወርሒ ዝወሃብ ምግቢ እንትኸውን መብዛህቶኦም ህፃውንቲ ብፍቅሪ እዮም ዝፈትውዎ።

ብብጫ ዕምባባታት ዝተሸፈነ ጽፉፍ ገረብ ኣንጻር ንጹር ሰማይ፤ ጨናፍራ ብዛዕባ ጽባቐ ተፈጥሮን ትኹረት ህይወትን ይዛረቡ። ጽባቐ ተፈጥሮ ኣብቲ ዝተጸረየ መልክዑ ኣብቲ ምስሊ ብንጹር ይርአ።

ዝተፈላለየ መጠንን ዓይነትን ዘለዎ ሶፍት ኣብ መደርደሪ ተሰሪዑ ይርአ፡፡ ንነገራት በብዓይነቶምን ወገኖምን ምስራዕ ንዓይኒ ደስ ይብል፡፡ ንስራሕ እውን ይምችው እዩ፡፡

ብጣዕሚ ደስ ዝብልን ንዓይንካ ስሓቢ ዝኮነ ብርሃናዊ ደሚቅ ሰማይ ኣዝዩ ሓምለዋይ ዝኮነ ብመስኖ ዝለምዕ ዘሎ ቦታ እዩ። ብመስመር ገይሮም ማይ የስትይዎ።

ኣብ መሬት ሓዊ ይነድድ ኣሎ፣ ኣብ ትሕቲኡ ቀጠልያ ሳዕሪ ተዘርጊሑ ኣሎ። ጻዕዳ ዝለበሱ እግሪ ነቲ ሓዊ ይሰግርዎ ኣለዉ፣ ብጎኒ ባህላዊ ፈትሊ ይረአ ኣሎ። እዚ መዓልቲ ስነ-ስርዓት፡ ሓውን ባህልን ኣብ ሓደ ቦታ ተደሚሩ እዩ።

ሓንቲ ጓል አንስተይቲ ሕብራዊ ክዳንን ቁምጣ ስረን ዝተከደነት ቀይሕ መነፀር ገይራ አእዳዋ ናብ ጅባ አእቲያ ጠጠው ኢላ አብ ሕብራዊ ድሕረ ገፅ ትርከብ፡፡ እዛ ጓል አንስተይቲ ሞዴልስት ድያ?

ሰባት ብተፈጥረኦም ሓደሽቲ ነገራት ናይ ምርኣይ ባህጊ ኣለዎም። ኣብዚ ሕዚ እዋን ኣብ ሃገርና ካብ ከተማ ውፅእ ዝበሉ መዘናጋዕቲ ቦታታት እናተበራኸቱ ይርከቡ። ይኹን እምበር እቶም መዘናጓዕቲ ቦታታት ንናይ ህዝቢ መጓዓዓዝያታት ምችዋት ኣይኾኑን።

ዝራእቲ፦ ካብ ዓይነታት ዝራእቲ ድርናይ እዩ ሰርናይ በበዝሒ ንሕንባሻ ፣እንጀራ፣ ስዋ፣ ጋዓት ኣብ እቶ ዝበልካቶ ዝከውን እዩ። ኣነ ሕምባሻ ኩርሲ ብጣዕሚ እየ ዝፈትው።

ብድሙቕ ሕብርታትን ባህላዊ ስእሊ ቅዱሳን ኢትዮጵያውያንን ዝተመልአ ግጥሚ ቤተ ክርስቲያን ይቐርብ። እቶም ቅዲታት ኣዝዮም ተስፋ ዝህቡን እምነት ዘነቓቕሑን ኮይኖም፡ ናይ መንፈሳዊ ዕረፍቲ ስምዒት ዘመሓላልፉ እዮም።

ዓብይ ዕንጨይቲ ዝኾነ ሳይድቦርድ ይረአ ኣሎ። ካብ ዕንጨይቲ ጽሕዲ ወይ ዓኹ ዝተሰርሐ ኮይኑ፡ ተፈጥሮኣዊ፡ ቁሩብ ዝኣረገ መልክዕ ኣለዎ። እቲ ሳይድቦርድ ኣርባዕተ ማዕጾን ኣርባዕተ ንኣሽቱ ሳጹናትን ኣለዎ።

እስፔሻል ፋታ ብ ዳቦ ስልሲ ሰሪሕካ ትፍርፍሮሞ ፣ እንቋቁሖ፣ ርጉኦ፣ ሰላጣን ጌርካ ኣብ መቅረቢ ቀሪቡ ንዓይኒ ደስ ዝብል ንርኢ ኣለና ።

እዚ እንሪኦ ዘለና ኣብ ምስሊ ባቡር እንትከይድ እዩ ዝረአየና ዘሎ። እዛ ባቡር እትከደሉ ድማ ሃዲድ ይባሃል። እዚ ሃዲድ እዚ ብጣዕሚ ክበደት ዘለዋ ባቡር ዝሽከም ሃዱጨዲድ እዩ።

ቦኤዝ ማካሮኒ ዝበሃለ ብፕላስቲክ ዝተዓሸገ ምህርቲ እኒሆ፡፡ ማካሮኒ ብናይ ደገ ሰባት እምበር ብናይ ዓድና ሰባት ብዙሕ ዝተለመደ ኣይኮነን፡፡ ከይዲ ልምምዱ ግን ቀሊል ዝበሃል ኣይኮነን፡፡

ኣርማ መንገዲ ኣየር ኢትዮጵያ ዘለዋ ጻዕዳ ነፋሪት፣ ኣብ ታሕተዋይ ደበሪ ዘሎ ምልክት ዘይተዛዘመ ወይ ዘይተወደበ መዓርፎ ነፈርቲ ዘመልክት እዩ። ውሑዳት ሰባት ኣብ ጥቓ እታ ነፋሪት ሻንጣ ክሕዙ ይረኣዩ። እታ ነፋሪት ጽዕነትን ተጓዓዝትን ኣብ እትሕዞ መዓልታዊ ንጥፈታት ዘርኢ እዩ።

እዚ መሳቅል እዚ ካብ ዝተፈላለዩ ዓይነት እፅዋት ወይ ተክልታትን ካብ ሓፂንን ዝተስርሐ ንቀሻውሽቲ ወይ ድማ ናይ ሃይማኖት ኣቦታት ንክስትያን ኣማኒ ኦርቶዶክስ ንምስላም ዝተጠቅም ሃይማኖታዊ ንዋይ እዩ፡፡

ኣብዚ ስእላዊ ዕዳጋ ኣውራጃ ዕስለ ሰባት ተኣኪቦም ይራኣዩ ኣለው። ኣቑሑት ኣብ መሬት ተዘርጊሑ ኣሎ፡ ድሒሩ ድማ ባህላዊ ገዛውቲ እምኒ ኣብ ትሕቲ ንጹር ሰማይ ይረአ ኣሎ።

ናይ ኦርቶዶክስ ተዋህዶ ክርስትያን መስቀል እዩ። ብኣመንቲ ክርስትያን ተዋህዶ መስቀል ካብ ብርን ሓፂንን ወርቅን ዝተሰረሓ ኣብ ቤተ-ክርስትያን ዝቅመጥ እንትከውን መድሓኒን ፈዋስን እዩ።

ሰባት ኣብ ቕድሚቶም ናይ ድምፂ መጓውሒ ቐሪቦም እቶም ሓደ ድማ ብኢዶም ሒዞም ኮፍ ኢሎም ኣጀንዳ ኣብ ጠረጴዛ ገይሮም ኣብ ኣኼባ ዘለዉ እዮም ዝመስል ።

እዚ ናይ ሰባት መቐመጢ ወናብር እዩ፡ ኣብ ቐፅሪ ቤቴክርስትያን ኮይኑ ምእመን ወይ ድማ ሰዓሚ ቤክርስትያን ከፍ ኢሉ ትምህርተ ወንጀል ዝሰምዓሉ እዩ ።

ናይ ገዛ ኣቁሑት፦ ናይ ገዛ ኣቁሑት ምግቢ ንምስራሕን ተሰሪሑ ንመቀረብን ዝተቅሙና ካብ ሓፂንን ካብ ላኻን እድኒን ዝተሰርሑ እዮም። ብደቂ አንሰትዮ ጥራሕ ዝስርሑ ከም ላኻን እድን ተጠቂመን መሶብ ጊባቦ ዝበሉ ኣለው።

ኣብዚ ሕዚ እዋን ሰባት ኣብ ኢትዮጵያ ብዝሎ ናይ ሰላም ስእነትን ናይ ስራሕ ስእነትን መናእሰይ ብዝገብርዎ ዘይሕጋዊ ምጉዕዓዝ ዘጋጥሞም ችግርን መከራን ብጣዕሚ እዩ ዘሕዝን።

እዚ መንእሰይ ዘርኢ ንዳዘርአ ይረአየና ኣሎ። እዚ መንእሰይ ዝዘርኦ ዘሎ ዘርኢ ድማ ፉል እዩ። እዚ ፉል እዚ ኣብ ኣቅሓ ጌሩ ሒዙ እንዳዘርአ ይረአየና ኣሎ።

እዚ ብባህላዊ ጽባቐ ዝተመልአ ናይ ሓጺን መሳርሒታት ይረኣዩ ኣለው፤ ብዝተፈላለየ ቅርጺ ዝተሰርሑ ኮይኖም ብወርቂ ቀለም ዝተሸፈኑ እዮም። እዚ ስእሊ ባህላውን ስነ-ጥበባውን ጽባቐ እዩ።

ሞዴል ናይ ክዳን ምፍላጥ ኮይኑ ኣወዳትን ኣዋልድን ኣብቲ መድረክ ልጋብ ዝመስል ክዳን ጌሩ እናሰደረ ዘርኢ ኮይኑ እታ ጋል ቀይሕ ኮይኑ ብፀሊም ገይራ ኣላ ።

ናበ ተፈጥሮ ንመለስ ናይ ሬት ሳሙና ፀረ እርጋን አፍሪ ከርባል ቆፃል ሕብሪ ዝኮነ ሳሙና ካብ ዕረ ዝተሰረሐ ናይ ተፈጥሮ ሳሙና እዩ።

ናይ ጎደናታት ተክሊ ብመኪና እንዳስተዩ እዩ። ተክሊ ምስ ዓበየ ንከተማ ብጣዕሚ ዘፀብቅን ዘማዕርግን እንትከውን፣ ተክሊ ምክንካንን ምክብካብን ኣድላይን ኣገዳስን እዩ።

ባህላዊ ደርፍን ሳዕስዒትን ጉጅለ፡ባህሊ ይራኣዩ ኣለው፡፡ ብሓጎስ ሃዳናይ ኣቓልቦ ዝተመልአ ክደርፍ ይረአ። እቲ ህዝቢ ብሓጎስን ህያውን ባህላዊ መንፈሱ ዝፍለጥ እዩ።

ዝፈረሰ ገዛ ኣሎ፡፡ እዚ ገዛ ገና ክስራሕ እንተሎ ንመተሓሓዚ ዝኸውን ብግቡእ ዝቦኽዐ ጭቃ ወይ ስሚንቶ ዝነበሮ ኣይመስልን፡፡ ኣብ ስራሕ ህንፃ ስሚንቶ ንምንታይ ይምረፅ?

መጓሰ ኣፍሪቃውያን ሓራምዝ ኣብ ቆላ ሳቫና እናተጓዕዙ። ብዙሓት ሓራምዝ ኣብ ሓደ መስመር ይጓዓዙ ኣለዉ፡ እቲ ዝዓበየ ኣብ ቅድሚት፡ ውሑዳት ንኣሽቱ ድማ ብድሕሪት ኣለዉ። ከባቢ ብደረቕ ሳዕሪ ዝተሸፈነ ኮይኑ፡ ኣብ ድሕሪት ውሑዳት ንኣሽቱ ኣግራብን ቁጥቋጥን ኣሎ።

እዞም ኣብ ቢሮ ኮፍ ኢሎም ዘለው ሓደ ናይ ኢትዮፕያ ዘይግነት ዘለዎም ሰብኣይ ብኢዜማ ማሕበራዊ ምድያ ሓሳቦን እነዳተዛረቡ ወይ እንዳማሓላለፉ እዮም ዘለው።

ከምዚ ኣይነት ናይ ታኮ ቅጥነትን ንውሓትን ዘለዎ ኮዮ ጨማ ሪአ አይፈልጥን፡፡ እዚ ንሰርከሳዊ ትርኢት እንተኾኑ እምበር ከም ስሩዕ ንምርጋፅ ዘገልግል ኣይመስለንን፡፡

እዚ አብ ሐደ ከተማ ዝርከብ ዓብዩ ህንፃ ኮይኑ ዝተፈላለዩ ስርሐቲ ዝስረሐሉ ኮይኑ እንዳድራፍት፣ ፅገና ሞባይል፣ ካፌ፣ ዓብዩ ኦም ዘጠቃለለ እዩ። አበይ ከተማ ይመስለኩም?

ክገፍሕ ጉድጋድ! ብጸሊምን ጻዕዳን እምኒ ዝተነደቀ ሽንት ቤት ሰለስተ ሜትሮ ዕምቆት ዘለዎ ኮይኑ ጸሓይን ደበናን ዘለዎ ቦታ ይርከብ። ኣብዚ ጥቃ ሽንት ቤት ከዓ ቆጻል ሕብሪ ዘለዋ ተክሊ ዓጥዓጥ እትበሃል እውን ኣላ።

ጽሩይን ዘመናውን ናይ ቤት ጽሕፈት ጠረጴዛ ብኮምፒተርን ቀለልቲ ኣቑሑት ገዛን ተሸሊሙ ኣሎ፤ ጸሊም መንበር ካብቲ ህዝቢ ጐሊሑ ይርአ- ጽምው ዝበለን ድሙቕን ናይ ስራሕ ቦታ።

ኣብ ጎኒ እቲ ጽርግያ ዝተቐርጸ ናይ ኢንዱስትሪ ምልክት ይርአ። እቲ ብሰማያዊ ቀለም ዝተለኽየ ፓነር “ፋብሪካ ሳሙና ሓ.ዝ.ው. ማሕበር ፋኖስ” ዝብል ጽሑፍ ኣሎ። ሓደ ህንጻን ኣብ ድሕሪት ዝርከቡ ቀጠልያ ኣግራብን ኣብቲ ተፈጥሮኣዊ ጽባቐ ይረኣዩ።

ዝተፈላለዩ ቫዝሊንን ሎሽናትን ዝሽየጠሉ ቦታ እዩ። ንናይ ነብስና ቆርበት መለስለሲን መፀበቅን እንጥቀመሎም ሎሽንን ቫዝሊን ብጣዕሚ ፅቡቅን ዝገርም ለውጢ ዘምፅእን እዩ።

ካብ ባህላዊ ናይ ደቂ ኣንስትዮ መጋየፅታት ትግራይ እቲ ሓደ እዩ። እዞም መጋየፅታት ኣብዚ ሕዚ እዋን ናይ ወርቂ ዋጋ ብጣዕሚ ስለዝኸበረ ብናይ ዱባይ ኣርተፍሻል እናተተክኡ እዩም ዝረከቡ።

ናይ ሃይማኖት ኦርቶዶክስ ካህናት ፃዕዳ ልብሲ ለቢሶም ደም በጊዕን አልኮል ሕብሪን ዘለዎም ፅላላት አፅሊሎም ታቦት/ፅላት/ ተሸኪሞም ናብ ናይ ፀሎት ቦታ ይጓዓዙ አለው። ፃዕዳ ክዳንን መጠምጠምያን ዝገበሩ ካህናትን ብጫ ሕብሪ ዝተከደኑ ፈለስቲን ምእመናትን ይርከቡዎም።

ኣብቲ ምስሊ ዝረአየና ዘሎ ክልተ ማርሓትን ክልተ መርዓውን እንትኮኑ እዞም መርዑ ካብ ሓደ ዳስ ተዓጂቦም እንዳሳዕስዑ ይረአዩና ኣለዉ። እዞም መርዑ እተን መርዓዕቲ ድየን ኣሕዋትስ እቶም ደቂ ተባዕትዮ መርዑ ኣየነኦም እዮም ኣሕዋት?

ኣብ ጽፉፍ መስርዕ ደው ዝበሉ ኣባላት ፖሊስ ኣብ ሰልፊ ፎርመሽን ይረኣዩ። ረት ይነጋገራሉ። ብጽቡቕ ዝተወደበ ሰልፊ፤ ሕብሪ ባንዴራ ዝተኸድኑ ኣባላት ፖሊስ ብሰፊሕ መዓልቲ ብጽዑቕ ኣቓልቦ ይዛረቡ።

ብቅርጺ ህንጻታት ሓወልቲ ኣክሱም ሓያሎ መፍትሕ መትሓዚታት ተዘርጊሖም። እቶም መፍትሕታት ጸሊም ሕብሪ ኣለዎም። ኣብ ሓጺናዊ ቀለቤት ይንጠልጠልጢሉሎም ቅርጾም ናይ ህንጻ መስኮት ወይ ማዕጾ ዲዛይን ኣለዎ።

ካብቶም ናይ ቀደም መሳርሒ ገዛ ዝኮኑ ናይ ገጠር ጎጆ ገዛ መስርሒ ቆልቃል ሓደ እዩ። ቆልቃል ብዙሕ ጥቅሚ ኣለዎ ካብኣቶም ንመላገቢ እውን ይጠቅም እዩ።

ኣብ ወሰን ጽርግያ ዝርከቡ ድኳናትን ንጥፈታት እግረኛታትን ዘርኢ እዩ። ኣቑሑት ዝተሰለፉ ድኳናት ይረኣዩ። ሓደ ሰብ ኣብ ቅድሚ እቲ ድኳን ክሓልፍ ከሎ፣ እቲ ሃዋህው ህያውን ንጡፍን እዩ። ንግዳዊ ንጥፈታትን ህላወ ሰባትን ናይ ከተማ ዕግርግር ስምዒት ይፈጥር።

እዚ ፍሉይ ዲዛይን ዘለዎ ናይ ደቂ ኣንስትዮ ጫማ ስፒል ጫማ ይበሃል፡፡ እዚ ጫማ እግርኻ ከይድልዕሰካ ተጠንቂቕካ ትረግፆን ልምዲ ዘድልዮን ምዃኑ ትፈልጡ ዶ?

ዓብይ ሻሓነ ጥረ ስጋ መሊኡ ኣብ ውሽጢ ሓያሎ ካራታትን ሰለስተ ንኣሽቱ ብያትታትን ምስ ሶስ/ቀመማት ኣለዉ። ኣብ ክቢ ዕንጨይቲ ሰሌዳ እዩ ዝቐርብ። ዝተፈላለዩ ዓይነታት ስጋ ኣብ ምርኢት ይርከቡ።

ኣብ ፅርግያ ኮይኖም ናናይ ባዕሎም ባንዴራ ዝሓዙን ብጫን ቀይሕን ሕብሪ ዘለዎን ኣብ ማእከላ ድማ ኮኮብ ብብጫ ሕብሪ ዘለዎ ናይ መን ክልል ባንዴራ እዩ?

ኣንስቲ ሰቲ ዘርጊሐን ኣብ ፅርጊያ ኮፍ ኢለን ይሸጣ ኣለዋ። እተን ካልኦት ድማ ብድሕሪአን ይከዳ ኣለዋ ኣብቲ ፅርግያ መካይንን ሰብን ኣሎ።

ወይ ባህሊ! ሓደ ከደረዋይ ሰብአይ ሰያብ ፀጉሪ ዘለዎ ኮይኑ ንታሕቲ ሰዲድዎ አፉ ነፀላ ተከዲኑ ይርከብ፡፡ እዚ ጨጓር ሰብአይ አብ ፃዕዳ ድሕረ ባይታ ይርከብ፡፡

እዚ ብንጹር ዝተነጸረ ውክልና ናይቲ ጸጉሪ እዩ። ብጸጋም ሓደ ክፋል ጸጉሪ ብትኽክል ክግለጽ እንከሎ፡ ብየማን ድማ ምሉእ ጸጉሪ ብንጹር መስመርን ቅርጽን ይርአ። እቲ ጸጉሪ ኣብ ብዙሕ መስመራት ተኸፋፊሉ ብጽፉፍ ቅርጺ ዝተቐርጸ ኮይኑ፡ንባህላዊ ቅዲ ጸጉሪ ኢትዮጵያ ዝውክል እዩ።

እዚ ናይ ተከተልቲ እምነት ክርስትና ኦርቶዶክስ ዝኮነ ናይ ስነሰርዓት ወረብ እናካየዱ ልብሶም ለቢሶም በትሮም ሒዞም ነጋሪት፣ ፀናፅል ሒዞም ኣለዉ። እቲ ህዝቢ ድማ እናረኣዮም እዩ ሚድያታት እውን እና ቀረፃ እየን።

ዋው ክትርእዮ ብጣዕሚ ደስ ብሃልን ስሓብን ቦታ እዩ። ጎቦታትን ሓምለዋይ ቦታን ዝኮነ ኣእምሮካ ዘሕድሰካ እዩ ።ዓበይቲ መኪናታት እውን ኣለዋ ።

ጥንታዊ ጠርቆስ ገዳም ብሳምረ ወረዳ ዝርከብ ቅዱስ ጨርቆስ ገዳም ብቱሪዝም ዘርፍ ይርከብ ዝነበረ ኣታዊ ኣስኢኑ ተባሂሉ ኢሎም ኣን ትግራይ ቴሌቭን ጣብያ ተመሓላሊፉ ኣሎ።

እዚኣ ሓምላይን ኣርባዕተ ማዕጾ ዘለዋን ድልዱልን ስሉጥን ኣካላታ ዘለዋ መኪና እያ። ኣብ ላዕሊ ናይ ጽዕነት መትሓዚ ኣሎ፣ መንኮርኮር ብተርፖሊን ዝተሸፈነ እዩ። ብድሕሪት ብሓጺን ዝተሰርሐ መንደቕን ማእከላይ መንደቕን ሒዙ እዩ ዝረአ።

ዝተፈላለዩ ናይ ህፃውንቲ ነብሲ መሕፀቢን ቫዝሊንን ዝሽየጠሉ ቦታ እዩ ። ንህፃውንቲ ቆርበቶም ልሱሉስ ስለ ዝኮነ ብዝረከብናዮ ሳሙና ምሕፃብ ብጣዕሚ ሕማቅ እዩ ።

ብኣርባዕተ ሕብሪ ዝተቐብአ ገፊሕ ሰማያዊ መንደቕ ዘለዎ ባህላዊ ጎደና ይርአ። እቲ ሕብሪ ስምዒት ንጽህናን ነዊሕ ታሪኽን ዘመሓላልፍ እዩ፤ ስቕ ዝበለ ጽባቐ ተስፋ ኮይኑ ይስምዓካ።

ዘመናዊ ጀበና ወይ ከዓ ቡና ዝፈልሓሉ ኣቕሓ ይረአ ኣሎ፡፡ ኣብ ናይ ጀበና መውረዲ ከፍ ኢሉ ይረአ ኣሎ፡፡ ኣብ ኣፍ እቲ ጀበና ብመኽደን ከዲና ዘላ ኣቕሓ እንታይ ትባሃል?

እዚ ብዝተፈላለየ ሕብሪ ዝተሸፈኑ መቐመጢ ወረቐት ብዝተወደበ መንገዲ ኣብ ጻዕዳ ገጽ ተዘርጊሖም የርኢ። ሕብርታቱ ሰማያዊ፡ ሐምላይ፡ ቀይሕ፡ ብጫን ቀጠልያን እዮም። እተን ክሊፓት ብዝተወደበን ብዝተሰፍሐን ኣገባብ ዝተዘርግሓ ኮይነን፡ ንጽባቐ ሕብሪ ብስእሊ ዝውክላ እየን።

ዝተፈላለዩ ሓምለዎት ተክሊታት ዘለውዎም ብቆርቆሮ ዝተሰርሑ ገዛውቲ አብ ብርክ ዝበለ ቦታ ብመልክዐኛ እምኒ ዝተነፀፈ ቦታን መድረካት ዘለዎ ይርከቡ። እዞም ገዛውቲ አብ እግሪ ጎቦ ዝርከቡ ኮይኖም ናይ መብርህቲ ገመድ ከዓ ብልዕሊኦም አሎ።

ኣናህብ ካብ ቤት እንስሳት እቲ ሓደ እንትኸውን ዝተፈላለዩ እምብባታት ፅዴናታትን ብምምጋብ መዓር የዳልዉ። ናይ ትግራይ መዓር ካብ ኢትዮጵያ እቲ ዝበለፀ መቀረት ዘለዎ እዩ።

ዝደረቀ ኮሚደረ ተክሊ ቡዙሕ ፍረ አፍርዩ ይርከብ። እዞም ዝፈረዩ ኮሚደረታት ተወቂዖምን ተበላሽዮምን እዮም። ቀይሕ፣ ቆፃልንብጫን ሕብሪ ዘለዎም ፍረ ኮሚደረታት እዮም። ኮሚደረ ካብቶም ጥዑማትን ደም መተክኢ ዝጠቅሙና ተክሊታት ሓደ እዩ።

ኣብ መሬት ዝተቐመጠ ዓቢ ሓወልቲ እምኒ እዩ። እቲ እምኒ ብስሩዕ ቅርጺ ዝተቐመጠ ኮይኑ፡ ንጹር መስመራትን ዝተፈላለየ ክፍልታትን ኣለዎ። ኣብ ማእከሉ ከም መስኮት ዝኣመሰሉ ንኣሽቱ ቅርጽታት ኣለዉ፡ኣብ ልዕሊኡ ድማ ብስሩዕ መስመራት ዝተሰርሐ ምልክት ኣሎ። ክብሪ ባህሊ ብሓደ ምጥማት የርአ።

እዚ ጽባቐ ተፈጥሮ ዘርኢ ናይ ፍረታት ድኳን እዩ፤ ኣብ ማእከል ብዙሓት ብገመድ ዝተኣስሩ ባናናታት ኣብ ታሕቲ ድማ ብርጭቅ ማይ ኣለዉ። ድሕሪኡ፡ ኣብ ሓደ ሳንዱቕ ቀይሕ ፍረ ይረአ።

እዚ ባህላዊ መትሓዚ እንጀራ ኢትዮጵያ እዩ፡ “መሶብ”፡ ካብ ዕንጨይትን ዕንጸይትን ዝተሰርሐ፡ ብሕብራዊ ቅርጺ ዝተሸፈነ ዘርኢ እዩ። እቲ ብሕብራዊ ዝተሰለመ ባህላዊ መሶብ ጽቡቕ ውክልና ባህሊ ምግቢ ኢትዮጵያ'ዩ፡ ኩሉ ብሓደ ቅርጺ ዘርኢ እዩ።

እዚ ባህላዊ እንጀራ ኢትዮጵያ የርኢ። ኣብ ማእከሉ ጻዕዳ ርግኦ ኣብ ልዕሊኡ ድማ ቀይሕ ቀመማት ኣለዎ። እቲ እንጀራ ብጐድኒ ተዘርጊሑ፡ ነቲ በርበረ ተኸቢቡ ይርከብ። እዚ ጽባቐ ባህላዊ ምግብን ኢትዮጵያን ብንጹር ዘርኢ እዩ።

ኣብ ከባቢ ገጠር ሰባት ንሕርሻ ካብ ዝጥቀምሎም ባህላዊ መሳርሒታት እቲ ሓደ መኩዓቻ እዩ። መኩዓቻ ኣብ ኣናእሽተይ ግራውትን ንመሕረሲ ዝኸውን ብዕራይ ኣብ ዘይህልየሉ እዋን ይጥቀምሎም።

ናይ እስፖርተኛታት ጫማ ብ ባንዴራ ኢትዮጵያ ኮይና ናይ ባንዴራ ቀለም ቆፃል፣ ቀይሕ፣ ቢጫ ን ኮይኑ ኣብ ማእከሉ ብሰማያዊ ኮኮብ ዘለዎ እዩ ።

እቲ ዝርአ ዘሎ ምስሊ ናይ መጽሓፍ ገጽ እዩ። ኣዋርሕ እውን ከይተረፈ ኣብ ገጽ እታ መጽሓፍ ብዓበይቲ ድሙቕ ፊደላት ተጻሒፉ ኣሎ፣ ድሕሪኡ እቲ ኣኽራንን ተፈጥሮኣዊ ጽባቐን ብድሕሪት ብንጹር ይርአ። ታሪኽን ባህልን ዝመልአ ዓውደ-ጽሑፍ።

መርዓውን መርዓትን ኣብ ውሽጢ ቤተ ክርስትያን ኻባ ደሪቦም ኣክሊል ኣብ ርእሶም ሰቒሎም ብስርዓተ ቤተ ክርስትያን ቑርባን ፈፂሞም እንትምርዓው እዮም ።

ኣየ ጋሕ ዝበለ ገዛ! ብቀይሕ እምኒን ጭቃን ዝተሰርሐ በዓል መድረክ መንደቅ ብቆርቆሮ ዝተሰርሐ ናይ እንዳ ስራሕ ቦታ እዩ። ቡዙሓት ቀያሕቲ ኣእማን ተደርዲሮም ይርከቡ።

እዚ ድንቂ ገጠራዊ ትርኢት ዘርኢ እዩ። እቲ ብንጹር ቀጠልያ ዝተሸፈነ መሬት ብንጹር ይርአ፣ ብጽፉፍ ተኸፋፊሉ፣ ኣብ ማእከሉ ብጽፉፍ መንገዲ ዝተኣሳሰር እዩ። ብርሃን ጸሓይ ነቲ ሓምላይ ብንጹር ዘርኢ እዩ፣ እዚ ትርኢት ጽባቐን ሰላምን ተፈጥሮ ብንጹር ዘርኢ እዩ።

ክልተ ደቂ ኣንስትዮን ሓደ ወዲ ተባዕታይን ናይ ላዕሊ ከዳኖም ድማ ፃዕዳ ሕብሪ ዘለዎ ኮይኖም ኣብ ቅድሚኦም ድማ ኣብ ክሻ ዝመለኣ ቀይሕ ሕብሪ ዝሓዘ እዩ።

ባህላዊነቱ ከይለቀቀ ብናይ ባዕልና ቅድ ዝተፈላለዩ ጥልፊታት ብምስራሕ ብፋሽን መልኽዕ ምርኢት ተርኢ ዘላ ጓል ኣነስተይቲ እያ። ኣብዚ ሎሚ ግዜብዙሓት ፋሽናት ኣለው።

ሓደ መሸፈኒ ኣፍን ኣፍንጫን ዝለበሰ መምህር ኣብ ሓደ ክፍሊ ንተማሃሮ ይምህር ኣሎ፡ እቶም ተማሃሮ ድማ መሸፈኒ ኣፍን ኣፍንጫን ተኸዲኖም ኣብ ጣውላኦም ኮፍ ኢሎም ኣለዉ። እዚ ድማ ናይ ትምህርትን ጥንቃቐን ስምዒት ዘርኢ እዩ።

እዞም ኣብ ምስሊ እንሪኦም ዘለና ፖለቲከኛታት እዞኦም ጀጋኑ ተጋደልትና እዮም። እዞም ተጋደልቲ እዚኦም ካብሓቶም ሓደ ተጋዳይ ገብረፃድቃን ወይ ገብረ ዓድየት ንርኢ ኣለና።

እዚ እስፒል ጫማ እዩ ዝረአየና ዘሎ ። እዚ እስፒል ጫማ እዚ ብጣዕሚ ብራከ ዘለዎ ኮይኑ ሕብሩ ድማ ቆፃል ሕብሪ ኣለዎ።

እዚ ድሙቕ ቀጠልያ ፓውደር ሞሪንጋን ቆፅሊ ሞሪንጋን እንሄው፣ ንናይ ወዲ ሰብ ጥዕና ዘለዎ መድሓኒትነትን ኣዝዩ ልዑል ኣበርክቶ ዝፈጥር ዓይነት ተኽሊ እዩ፡፡

ናይ መርዓትን መርዓውን መኪና ዝተሸላለመት እያ። መርዓውቲ ደስ ክብሎም ምእንቲ ኣብ ዝተሸለመት መኪና ተሳፊሮም ንቀረፃን ካብ እንዳ ጓል ናብ እንዳ ወዲ መመላለሲ ይጥቀሙላ።

ባንኪ ልምዓት ኢትዮጵያ ዝብል ፅሑፍ ብትግርኛ፣ ብአምሓርኛን እንግሊዘኛን ብቆፃል ሕብሪ ተፃሒፎም አብ በሪ እቲ ባንኪ ብፃዕዳ ታፔላ ተዘርጊሖም ይርከቡ፡፡ ካሊእ ናይ ፋና መናእሰይ ዝብል ናይ ስራሕ መፋለጢ እውን ተዘርጊሑ ይርከብ፡፡ ዋይ ክፅብቅ እንዳ ስራሕ!

ብለምለም ሓምላይ ዝተኸበበ እምባ ኣብ ተፈጥሮኣዊ ሃዋህው ይርአ። ኣብ ማእከል ድማ ብቀጠልያን ቀይሕን ኣኻውሕ ዝተሸፈነ ዓቢ እምባ ኣሎ። ኣብ ላዕሊ ንጹር ሰማይ ኮይኑ፡ ኣብ ገለ ቦታታት ጻዕዳ ደበናታት ይርአ።

ኣብ ሃገርና ካብ ዝርከቡ ናይ ሻሂ ዓይነታት እቲ ሓደ ናይ ጠስነ ሻሂ እዩ። ቆፅሊ ጠስነ ኣብ ከባቢታት ኣምሓራ ወሎን ከባቢኡን ብበዝሒ ዝርከቡ። ሰባት ከም ባህላዊ መድሓኒት ንሕማም ቁርፀት ከብዲ ይጥቀምሉ።

ኣብዚ ዝተፈላለዩ ዓይነት ሕብሪ ዘለዎም ጫማታት ናይ ደቂ ተባዕትዮ ይራኣዩ፡፡ በቢእዋኑ ናይ ጫማ ፋሽን ወይ ዲዛይን ይቕየር፡፡ ንስኻትኩም ከ ካብዚኦም ነየናይ ጫማ ንመረፅኩም?

ሰባት ጫማታት እንትገዝኡ ካብ ድዛይኖምን መልክዓኦም ሓሊፉ ንጥዕነኦም እውን ምችዋት ምኳኖም ከረጋግፁ ኣለዎም። ይኹን እምበር መብዛሕቲኦም ሰባት መልክዕ ድዛይንን ብቻ እዮም ዝሪኡ።

ካብ ከተማታት ውፅእ ኣብ ዝበሉ በረኽቲ ቦታታት ዝተፈላለዩ መዝናግዕታት እናተሰርሑ ይርከቡ። ምክንያቱ ድማ ሰባት ኣብ ዝተፈላለዩ ስራሕቲ ውዒሎም ኣብ ዕረፍቲ ግዚኦም ፅቡቅ መዘናግዒ ክረኽቡ ስለዝደልዩ።

ብመስመር ዝተዘርአ ሰፊሕ ናይ ሕርሻ መሬት እኒአ፡፡ እዚ ከባቢ ፍሉይ ልምላመን መልክዕን ሒዙ ይርአ ኣሎ፡፡ ትርኢቱ ዓይኒ ዝመልእ ፅባቐ ዘለዎ እዩ፡፡

ክኢላታት ዓውድታቶም ነቲ ኣኼባ ብዓቢ ኣቓልቦ ክዕዘብዎ ይረኣዩ። ንቲ በዓል መኽበሪ ዝኸውን ጠረጴዛን ጥርሙዝ ማይን ናይ ጽሕፈት መሳርሒታትን ተዳልዩ ኣሎ።

ብሰብ ሰራሕ ዝተገደበ ግድም ወይ ድማ ዲጋ እናተባሃለ ይፅውዓ ። ሰባት ድማ ንእንሰሳትን ንጎሮ ኣትክልቲ ንምስታይ ይጥቀምሉ። ኣብ ከባበቢኩም እንታይ ይባሃል?

ካብቶም ኣብ ትግራይ ክልል ካብ ዝርከቡ ውርያትን ተፈለጥት ድምፃዊያን ካብ ዝኮኑ ሓደ ዝኮነ ድምፃዊ ዜናዊ ሃይለማርያም እናተባህለ እዩ ሽሙ ዝፍለጥ።

ሰባት ኣብዚ ምድሪ ካብ ምንባር ካብ ዝጅምር ንኣልባሳት ዝጥቀምሎም ዝተፈላለዩ ክዳውንቲ እንትህሉ ካብኣቶም ድማ ኣለባ ዓዲ እዩ። ኣለባ ዓዲ ኣብ ገዛ ደቂ ኣንስትዮ ጡጥ ብምፍታልን ናብ እንዳ ኣላማይ ብምውሳድ ብምእላም ኣስፍየን ይኽደነኦ።

ብዝተፈላለዩ ወርቃማ ሕብርታት ዝተመላክዑ ናይ መመላክዒ ነፋሒቶታት እኔዉ፡፡ እዞ መመላክዒ ኣብ ናይ መርዓ፣ ክርስትና፣ ልደት መድረኽ ኣብ ግልጋሎት ዝውዕሉ እዮም፡፡

ፍሉጥ ኢትዮጵያዊት ናይ ነዊሕ ርሕቀት ጎያዪት ከነኒሳ በቀለ ኣብ 2024 ለንደን ማራቶን ኣብ መበል 41 ዓመት ዕድሚኣ ክትጎዪ ኣብ ስእሊ ትርከብ። ኣብ እዋን ውድድር ኣብ ገጹ ዝረአ ጽዑቕ ጻዕርን ድሌት ዓወትን ኣዝዩ ዝነግር እዩ።

እዚ ናይ ዝተፈላላዩ ክዳውንት መሽጢ ብኣብዛሓ ባህላዊ ክዳውንት ዝተፈላለያ ባንብላታት ዝተክዳና እንትከና ብጣዓሚ ደስ ዝብል ባህላዊ ክዳን ዝተጠለፍ ፃዕዳ ክዳን ናይ መሸጢ ሽቁ ምኳኑ እዩ።

ዝተፈላለየ ርእሰ ጉዳያት ዝሓዘ ናይ ሕትመት ዜና ይርአ ኣሎ፡፡ እንተኾነ ኣብዚ ዘመን ትኩስ ዜና ብዘቕርቡ ማሕበራዊ ሚዲያታት ምኽንያት ቅቡልነቱ ወዲቑ ኣሎ፡፡

እዚ ናይ ቀደም አዴተሳትና ዝኣስረኦ ጉባጉብ ይባሃል ።ኣብዚ ምስሊ ከም እንሪኦ ዘለና ክልተ ዓይነት ጉባጉብ ንርኢ ኣለና፤ እዚ ድማ ዓብይን ንእሽተይን ጉባጉብ ንርኢ ኣለና።

ምስ ስራሕቲ ህንፀት ወይ ኢንዱስትርያዊ ስራሕ ዝተኣሳሰሩ ናይ ውልቂ መከላኸሊ መሳርሒታት ዘርኢ እዩ። እዞም ኣቑሑት እዚኦም ናይ ድሕነትን ውሕስነትን ስምዒት ይህቡ። ዝተዳለዉ ብምዃኖም ናይ ሓላፍነት ስምዒት ዘንጸባርቑ እዮም።

ካብ ናይ ጥንታውን ታሪካውን ቦታታት ሓደ ዝኾነ ወይ ከዓ ብኣርኬኤሎጂካዊ ስነ ኳዕትን ምርምርን ዝተረኸበ ቦታ እዩ፡፡ ኣበየናይ ክፋል ትግራይ ይርከብ ይኸውን ትብሉ?

ኣብቲ ምስሊ ከምእንሪኦ መናሰይ ኣብ ኣዳራሽ ውጥጢ ኣብ ዘሎ ናይ ስፖርቲ ሜዳ ይፃወቱ ኣለዉ፡፡ ከምዚ ዓይነት ሜዳ ግን ኣብ ከባቢና ልሙድ ኣይኮነን፡፡

እዚ ኣብ ልዕሊ ኣኻውሕ ዝበዝሖ ጫፍ ዝተዘርግሐ ቅዱስ ጉባኤ፡ብሕብሪ ባንዴራ ኢትዮጵያ ዝተሸፈነ ከም ሩባ ታሪኽ ዝውሕዝ እዩ። ኣብ ላዕሊ፡ጻዕዳን ቀይሕን ክዳን ዝተኸድኑ መንፈሳውያን ኣቦታት፡መስቀልን በትሪን ኣብ ኢዶም ሒዞም ኣለው። መንፈስ ዓቢ እምነትን ባህልን ኣብ ክፉት ሰማይ የስተንፍስ።

ኣብዚ ምስሊ እንሪኦ ዘለና ኣብ ንእሽተይ ጣሳ አትዩ ዝተፈላለዩ ከለራት ዘለዎ እርሳስን ከምኡ እውን መቀስን ማሰመርያን ንርኢ ኣለና። እዚኦም ድማ ስእሊ መስአሊ ንጥቀመሎም።

ብጸብሒ በርበረን ስጋን ዝተፈርፈረ እንጀራ ኣብ ማእከሉ እንቃቁሖ ዘለዎ ኮይኑ፣ ወሰን ወሰኑ ከዓ ኣርባዕተ ጥቅላል እንጀራ ኣለዎ። እዛ እንጀራ ኣብ ጻዕዳ ኣርባዕተ ኣንጎሎ ዘለዎ ቦፌ ተቀሚጡ ኣብ ቀይሕ ድሕረ ባይታ ከዓ ይርከብ። ኽትጥዕም ምግቢ!

ካብ ዕንፀይትን እስፖንጅን ዝተሰርሐ ወንበርን ጠሬጰዛ ናይ ሕክምና ኣቁሑት ኣብዙ ተጠሚጡም ኣለው። ካብ ዕንፀይቲ ዝተሰርሑ ብዙሕ ዓይነታት ኣቁሑት ኣለው። ካብ ኣቶም ድማ ናይ ገዛ ማዕፆ፣ ኣርማድዮ፣ ዝበሉ ኣለው።

እዚ ኤሌክትሮኒክስ እንትከውን እዚ ኤለክትኒክስ እዚ ድም ካውያ ናይ ክዳን መተኮሲ እዩ። በዛ ካውያ እዚኣ ዝተፈላለዩ ክዳውንትና ተኩስና ክነቅምጥ ንክእል ኢና ።

ጫማ፦ ጫማ ካብ ዝተፈላለዩ ሓደጋታት ዝከላከል እንትከውን ደቂ ሰባት ዝጥቀሙሉ ካብ ጎማ ወይ ድማ ካብ ቆርበት እውን ክስራሕ ይክእል። ኣብዚ ፃዕዳ ብልጭልጭ ዘለዎ ናይ ደቂ ኣንሰትዮ ጫማ እዩ። ከምዚ ዓይነት ጫማ ግን ጎዳኢ እዩ።

ሃይማኖት ኦርቶዶክስ ጥንታዊ ምክብባር ኣቐፂላ ኣላ፡፡ ሽማግለ ካህን የሳልሙ ኣለዉ፡፡ ሓደ መንእሰይ ደኒኑ ብርኮም ይሳለሞም ኣሎ፡፡ እዚ ባህሊ ሃይማኖት እዩ፡፡ ሙሴ እዃ ንሓሙኡ ዮተር ወይ ራጉኤል ሰጊዱሉ እዩ፡፡

ናይ መቀለ ጎቦ ጮምዓ ከባቢ ኮይኑ ኣብዚ ኣብ ዓመት ሓደ ግዜ ማለት ኣብ ክብረ በዓል መስከረም 17 መናእሰይ ሽጎም ሒዞም ናብዚ ጎቦ እዙይ ወፂኦም ሆየ ይብሉ ብጣዕሚ ድማ ደስ ይብል።

እዚ ዓቢ ዕንጨይቲ ካቢነ እዩ፤ ላዕለዋይ ክፋል ብመስኮት ዝተሸፈነ ኮይኑ ኣብ ውሽጢ ድማ ፋይል ፎልደርን ናይ ቤት ጽሕፈት ናውቲን ኣሎ። እቲ ታሕተዋይ ክፋል ብዕጹው ማዕጾ ዝተሸፈነ እዩ። ምሉእ ብምሉእ ዝተወደበን ኣብ ስራሕ ቤት ጽሕፈት ሓጋዚን እዩ።

እወይ! ብልዐኒ ብልዐኒ ዝብሉ ተኽልሊታት ኣብ ዕዳጋ ንክሽየጡ ተዘርጊሖም ኣለው። ኣብዚ ዘለው ድማ ቀይሕ ሽጉርቲ፣ ኮሚደረ፣ ዘይትሁን ፣ካሮት ዝበሉ ዓይነታት ኣትኽልቲ ኣለው።

ብቡዙሓት መጋየፅን መመላኽዕን ዝፀበቐ መድረኽ ተዳልዩ ይረአ፡፡ ብመልክዕ ዘለዎም ጨርቅታት፣ ብኣርቴፊሻል ዕንበባታትን ዲምላይት መብራሕቲታትን ኣግይፁ ይረአ ኣሎ፡፡ እዚ ንምንታይ ኘሮግራም ዝተዳለወ ይመስለኩም?

እዚ ናይ ፋብሪካ መስመር ምፍራይ ኢንዱስትርያዊ ንጥፈትን ብቕዓትን ዘርኢ እዩ! ብሰማያዊ ሳጹናት ዝተመልአ ነዊሕ መተሓላለፊ ቀበቶ ተገሊጹ ኣሎ። እዞም ሳጹናት ብኣውቶማቲክ ማሽናት ይሓልፉ። ሓደ ሰራሕተኛ ነቲ መስርሕ ምፍራይ ክከታተሎ ይረአ።

ካብ ብሸዊቶም ዝብልኡ ጥራምረ ሓደ ዓተር እዩ። ዓተር ኣብ እዋን ቀውዒ ካብ ዕዳጋ ብምዕዳግ ኣብ መንገዲ ይኹን ኣብ ገዛውትና ንበልዕ።

እዚ ቀይሕ ቲሸርት፡ ጸሊም ካቦት፡ ጻዕዳን ጸሊምን ስረ፡ ቀጠልያ ጫማ ዝለበሰ ሰብኣይ ኣብ መንገዲ ክከይድ ይረአ ኣሎ። ብረት ኣብ መንኵቡ ተሰኪሙ ኣብ ሓምላይ ጫካ ይኸይድ ኣሎ። እቲ ከባቢ ሓምለዋይ ኣግራብ ዘለዎ መንገዲ እዩ።

ቡዙሓት ደቂ አንስትዮ ናይ ኢትዮጵያ ባንዴራ ሕብሪ ዘለዎ ፃዕዳ ክዳን ተከዲነነ ይርከባ፡፡ ሓንቲ ካብዘን ደቂ አንስትዮ አብ ማእከለን ተረኪባ ብረት አብ ማእገራ ገይራ እናተጓዓዘት ትርከብ፡፡ እዘን ደቂ አንስትዮ ናይ አበይ ዓዲ እየን?

አዚ ክልተ ሰባት ኣብ ኣድጊ ተሰቒሎም ኣብ መንገዲ ይጋልቡ፣ ብቐሊሉ ይጋልቡ። ኣድጊ ብጽኑዕ ኣእጋሩ ትኽ ኢሉ ይኸይድ፣ ኣብ ለምለም ሃዋህው። ብድሕሪ እቲ ለምለም ኣግራብ ይርአ፣ ዝተፈላለየ ሕብርታቶም ድማ ኣብ ብርሃን ጸሓይ ይደምቕ።

እዚ ኣብ ሓደ ገዛ ኣብ ጥቓ ዓራት ደው ዝበለ ሰበይቲ ጻዕዳን ብዙሕ ሕብሪ ዘለዎን ዕምባባታት ዘለዎ ክዳን ተኸዲና ኣላ። ጸጉራ ንድሕሪት ተኣሲሩ፡ ኣብ እዝና ድማ ወርቃዊ ሕብሪ ዘለዎ ሽልማት ይርአ። እቲ ከባቢ ብዓራትን ስእልታትን ተሰሊሙ ኣሎ።"

ጽቡቓትን ጠቐምትን እርሳስ እየን! እዚ ምስሊ ብኽልተ ሕብሪ ዝተሰርሑ ዘመናዊ መካኒካዊ እርሳስ ዘርኢ እዩ። ገለ እርሳስ ቀይሕን ጸሊምን መስመር ኣለዎም፣ ካልኦት ድማ ጸሊም ቀጠልያ ሕብሪ ኣለዎም።

እዚ ትርኢት ናይ ሓንቲ ኣብ ገጠር እትርከብ ዓዲ እዩ። መንደቕ እምኒን ካብ ሓሰር ዝተሰርሐ ጎጆን ይርአ። ኣብ ትሕቲ እቲ ጎጆ እንስሳታት ኣለዉ። ኣብ ድሕሪት ሰባት ኮፍ ኢሎም ኣለዉ።

እዚ ብጽቡቕ ዝተወደበ ጉጅለ ኣብ ሓደ ዓቢ ኢንዱስትርያዊ ማእከል ኣብ ሓደ ቦታ ደው ኢሉ ይርኢዩ ኣለው። እዚ ኣቮካዶ ኣብ ዓበይቲ ሳጹናት ኣብ ሓደ ኢንዱስትርያዊ ማእከል፡ ናይ ጉጅለ ዘተ፡ ከምኡ’ውን ቅርጺ ማእከል ስራሕ ዘርኢ እዩ።

እዚ ንብሩህ ጻዕዳ ድርብ ማዕጾ ዘለዎ ፍሪጅ ናይ ዘመናዊነትን ጽሬትን ስምዒት ዝፈጥርር፣ ደስ ዝብልን ዓይነት ናይ ገዛ መዝሐሊ ምግብን መስተን እዩ፡፡

ኣበ ስፖርማርኬት ዝርከቡ ዓየነታት ምግብታተ እቶም ኣብዚ ዘለው ምግብታት ካበ ስርናየ ዝተሰርሑ ኮይኖም ፃስታ ይባሃል። መብዛሕቲኡ ግዜ ኣብ እዋን ቁርሲ ወይ ድራር ይምገብ።

ናይ ደቂ ኣንስትዮ መጋየፂ ካብ ዝጥቀማሉ ሓደ ዝኮነ ሊፕስቲ ኮይኑ ብሕብሩ ዝፈላለ እዩ ቀይሕ፣ በየናማ ፣ ሮዝ ፣ ሃሳስ ሮዝን እዮም ።

ካብ ብዩቱፕ ዝመሓላለፍ ዝገበርናዮ ቃልሲ መእሰሪ እንገብረሉ ግዜ በፂሑ ኣሎ"ኣቦወንበር ውድብ ህውሓት ደ/ር ደብረፅዮን ገብረሚካኤል "ዝብል እዩ። ኣብ ስክሪን ድማ ወይን ዝብል ፅሑፍ ይረኣ ኣሎ።

ብዙሓት ሰባት ዝጸዓነት ዕጹው ኣውቶቡስ ኣብ ንፋስን ንፋስን ዝመልኦ ጽርግያ ብፍጥነት ክትጓዓዝ ትርአ። ህዝቢ ብገለ ገጹ ሕጉስ ኮይኑ ኣብ ገሊኡ ድማ ደኺሙ ይረአ፤ ናይ ብሓቂ ጉዕዞ ርኽበት ኮይኑ ይስምዓካ።

ህንጻ ትካል ሕክምና "ፍሉይ ማእከል ደቂ ኣንስትዮን ህጻናትን ኣራዳ" እዩ። እቲ ህንጻ ካብ ቅድሚት ድሙቕ ብርሃን ዘለዎ ኮይኑ፡ ኣዕኑድን ቅስትታትን ዘለዎ ጽቡቕ ዲዛይን ኣለዎ። እቲ ህንጻ ዘመናውን ተስፋ ዘለዎን ይመስል።

እዚ ትርኢት ባህላውን ዘመናውን እንዳ ዳቦ እዩ። ኣብ ቅድሚት “ኣሌብ ኬክን ቤከሪን” ዝብል ድሙቕ ሕብሪ ዘለዎ ጽሑፍ፡ተጻሒፉ ኣሎ። ኣብ ውሽጢ እቲ ድኳን፡ ብብርጭቆ ዝተሰርሐ መስኮት ባኒን ፍርያት ኬክን ዘርኢ እዩ። እዚ ንማሕበረሰባውን መዓልታዊ ህይወትን ብንጹር ዝገልጽ እዩ።

ተፈጥሮን ኣከባብን፦ ተፈጥሮን ክንብል እንተለና ብተፈጥሮ ዝተዓደለ ማለት ኣብ ዝረኣ ዘሎ ጎቦ ናይ ኣምበሳ ቅርፂ ዘለዎ ኮይኖ ብተፈጥሮ ዝተዓደለ እዩ፣ ከባቢ ድማ ሜዳታትን፣ ጎቦታት፣ ሽንጥሮታት ዝሓዘ እዩ።

እዚ ኣብ ንጹር ብርጭቆ ዘሎ ጸሊም መስተ ይረአ ኣሎ። ንዕኡ ቁሩብ ብርሃንን ተፈጥሮኣዊን ዝተጸረየን ጽባቐን ኣለዎ። እዚ ስእሊ ናይቲ ዝበለጸን ባህላዊን ጣዕሚ እዩ።

ኣርእስተ ዜና መልእክቲ ደ/ር ቴድርስ ኣድሓኖም ስዓት 2:30 01 መስከረም 2017 ዓ/ም ኣብ ድምፂ ወያነ ቀሪቦም ዝተዘረቡ መልእክቲ ዘሕለፉን እዮም።

ዕልልል አክሱም ፅዮን ማርያም ቤተ ክርስትያን ብአትክልቲ ተከቢባ ፅብቅትን ምዕርግቲን እያ፡፡ እቲ ዝወደቀ ሓወልቲ 33 ሜትሮ ዘለዎ ኮይኑ አብ ሓምለዋይ ሳዕሪ ዘለዎ ቦታ ወዲቁን ተሰባቢሩን ከዓ ይርከብ፡፡

ኣዝዮም ዘመናውያንን ምቹኣትን ናይ ቤት ጽሕፈት ኣቑሑት እዮም! ዘመናዊ ናይ ቤት ጽሕፈት ጠረጴዛን መንበርን ኣለዎም። ጻዕዳ ላዕለዋይ ክፋልን ሰለስተ ሳጹናትን ኣለዎ። ካብ ጸሊም መትረብ ዝተሰርሐ ኮይኑ ምቹእ መቐመጢ ርእስን ጎማታትን ኣለዎ።

ኣብ በሪ እንዳ ፅሟቕ ዝተደርደሩ ፍራምረ እኔዉ፡፡ እዚ እንዳ ፅማቅ ኣብ በሩ መመላክዒ ተኽልታት ዘለዉዎ ብምኳኑ ደስ ዝብል መስሕብነት እኔዎ፡፡

ሓደ ዓብይ ዘመናዊ ህንጻ ኣብ ብርሃን ጸሓይ ደው ኢሉ ኣሎ። ሰባት ኣብ መንጎኡ ስቕ ኢሎም ይመላለሱ፣ ንጡፍ ናይ መዓልቲ ህይወት ጽቡቕን ፍቑርን!

ኣትሌት ቀነኒሳ በቀለ ተሳቲፋ፤ "ብሉጽ ኣፍሪቃዊ ስፖርተኛ መበል 21 ክፍለ ዘመን" ተባሂሉ ከምዝተሸለመ ዝገልጽ ጽሑፍ ኣሎ። ነዚ ዓቢ ዓወት ምስ ረኣኹ ኣዝየ ሓበንን ሕጉስን ይስምዓኒ!

ኣብ ደገ ኮፍ መበሊ ቦታ ይርአ። እቲ ከባቢ ብዳስ/ጽላል ዝተሸፈነ ኮይኑ ኣብ ታሕቲ ድማ ንኣሽቱ ቁጥቋጥ ኣሎ። ጠረጴዛታትን መንበርን ንዓማዊል ድሉዋት ኮይኖም ተዳልዮም ኣለዉ። ትርኢት ናይዚ ቦታ ክርኢ ከለኹ ህድኣትን ሰላምን ይስምዓኒ።

እዚ ብባህላዊ ጽባቐ ዝተመልአ መድረኽ ኣሎ። ኣብ ቀጠልያ ሳዕሪ ዝተቐመጠ ዕንጨይቲ መትሓዚን ብጸጋም ድማ ባህላዊ መስተ መትሓዚን ብጽፉፍ ተቐሚጦም ኣለዉ። ብድሕሪኡ ዓቢ ሰማያዊ ዕምባባ ኣሎ፣ እዚ ምስሊ ባህላውን ተፈጥሮኣውን ጽባቐ እዩ።

እቶም ብፍሩይን ንጡፋትን ሕብርታት ዝተሰለሙ ቀይሕ፡ ብጫን ቀጠልያን ሕብሪ ዘለዎም ናይ ወይኒ ኮክቴል ቆጽሊ፡ ፍጹም ኣብነት ናይ ሓደ መንፈስካ ዘሐድስ መስተ እዮም። ብብርጭቆ በረድ ዝተሸፈኑ እዞም መስተታት ንዝተጸረየ ናይ ምዝንጋዕ ተመክሮ ይውክሉ።"

ፍሽን፦ ኣብ መድረክ ዝርኣያ ዘለዋ 2 ደቂ ኣንስትዮ ሓንቲ ፀሊም ሓንቲ ድማ ፃዕዳ ተከዲነን ፋሽን እንዳኣርኣያ እየን ዘለዋ። ናይ ሎሚ ፋሽን ግና ናብ ዕብዳን እዩ ዝቅየር ዘሎ!

ኣብ ትግራይ ኣብዚ ሕዚ እዋን ዝተፈላለዩ ዓለም ለኻዊን ክልላውን ናይ ምሁራትን ሰብ ሞያታት ማህበራት ኣለው። ይኹን እምበር እዞም ማህበራት ካብ ሽም ሓሊፎም ዘምፅእዎ ለውጢ ክሳብ ሕዚ የለን።

ብዙሓት ተምሃሮ ከፍ ዝበሉን ዝንቀሳቐሱን ይራኣዩ ኣለው፡፡ ሓደ ብቐረባ ቦርሳ ዝተሸከመ ገፁ ዝመለሰ ይረኣይ ኣሎ፡፡ እዞም ተምሃሮ ናይ ሃይስኩል ድዮምስ ናይ ኢለመንታሪ?

እዚ ኣብ ተፈጥሮኣዊ ገጽ ደው ዝበለ እምኒ፡ ብኢድ ዝተቐርጸ ክቡብን ማዕበልን መስመራት ዘለዎ። ኣብ ሓደ ኣቕሓ ዝተዋሃሃደ ንእሽተይ ታሪኽ፡ ባህልን ተፈጥሮን ኣብ ሓደ ኣረኣእያ ዝተሰለፈ ዘርኢ እዩ።

አብ ኢትዮጲያ ካብ ዝርከቡ መግለፂ ባህልታትና ካብ ዝኮኑ ሓደ ቡና አፈላላሓና እዩ። ቡና አፈላላሓ ናይ ባዓሉ ስርዓት መልክዕን ዝሓዘ ኮይኑ ከምዚ ንዕዘቦ። ንስኩም ከ ቡና ትፈትው ዶ?

ተምሃሮ ናይ ቴክኖሎጂ ዓቅሞም ከፍ ንምባል ኣብ ቤት ትምህርታት ኮምፒተራት ክህልዎም ኣለዎ። ይኹን እምበር ኣብ ሃገርና ኣጠቃቅማ ኮምፒተር ዝፈልጡ ተምሃሮ ዳርጋ የለውን ምባል ይካኣል።

ናይ ኢትዮጵያ ጠቅላይ ሚኒስተር ዝነበሩ ኣይተ ሃይለማርያም ደሰለኝ እዮም። ኣብ ዝተፈላለዩ ናይ ስራሕ ብስልጣን ዝሰርሑ ዝነበሩ እንትኮኑ፣ ንመጀመርያ ግዜ ኣብ ኢትዮጵያ ናይ ጠቅላይ ሚኒስተር ስራሕ ኣይክእሎን ኢሎም ካብ ስልጣኖም ዝወረዱ መራሒ እዮም።

ዝተፈላለዩ ናይ ኣፍሪቃ ዕንጨይቲ ቅርጻታትን ቅርስታትን ኣብ ምርኢት ይርከቡ። እዚኦም ድማ ምስሊ እንስሳ ዘገዳም (ከም ቀዛፊ)ን ሰባትን ይርከብዎም። ካብዚኦም ዝተፈላለየ ሕብርን ቅርጽን ዘለዎም ከም መንጠልጠሊ ክሳድን ኣምባርን ዝኣመሰሉ ምልክት ይረኣዩ።

ኣብዚ ናይ ፀባ ምገባ ፕሮጀክት ብዙሓት ተመሃሮ ይርአዩ ኣለዉ፡፡ እዚ ምገባ ጠቓሚነቱ ርዱእ እዩ፡፡ ፅሬት ቀረቡ ግን ጥንኩር ጥንቃቐ ዘድልዮ እዩ፡፡

እዚ ኣብ ሓደ ዓቢ ክፍሊ ብሰማያዊ ጨርቂ ዝተሸፈኑ ጠረጴዛታት ብመስርዕ ተሰሪዖም ኣለው፤ ጥርሙዝ ማይን ሰነዳትን ከም ምልክት ኣኼባ ኣብ ልዕሊኦም ተሰሪዖም ይረኣዩ። ኣብ ታሕቲ ዝነበረ ቀይሕ መስመር ሓበሬታ ቴሌቪዥን የርኢ ኣሎ።

ኣብዚ፡ ሓደ ኣቕራቢ ዜና ስፖርት ቴሌቪዥን፡ ኣብ ሓደ ብሙዚቃ ዝምራሕ ጠረጴዛ ደው ኢሉ፡ ምልክታት ስፖርት ብኣርባዕተ ሕብሪ ተሰሪዖም፡ብድሕሪ እቲ ስእሊ ብተኸታታሊ ተሰሪዖም ኣለዉ። እቲ ሓፈሻዊ ስእሊ ምስ ሙዚቃን ቴክኖሎጅን ዝተኣሳሰር ዘመናዊ ምድላው ዜናታት ስፖርት ዘርኢ እዩ።

ኣብ ኢድ ዝኽደን ባህላዊ ስልማት ብሩር እዩ። እቲ ስልማት ክቡብን ብጸሊም ፈትሊ ዝተኣስረን እዩ። ጥንታዊ ወይ ብኢድ ዝተሰርሐ ዲዛይን ኣለዎ። ኣዝዩ ጽቡቕን ባህላውን ስምዒት ኣለዎ። ስነ-ጥበብን ታሪኽን ናይቲ ሽልማት ስምዒት ሃብትን ልምድን ይፈጥር።

ካብ ናይ ሱፐርማርኬት ኣቑሑት ሓደ ሶፍት ይጥቀስ፡፡ ሶፍት ንናይ ሽንትቤት ፅሬት መሐለዊ፣ ሰዓል እንትትሕዘና መናፈጢን ራሃፅ ንምእላይን ይጠቕመና፡፡ ንስኻትኩም ከ ንምንታይ ትጥቀምሉ?

ኣብዚ ተማሃሮ ኣብ ቤተ-ፈተነ ሳይንስ ብጉጅለ ኮፍ ኢሎም ፈተነታት ከካይዱ ይረኣዩ። ኣብቲ ጠረጴዛ ከም ማይክሮስኮፕ፡ ብብርጭቆ ዝተሰርሑ ናይ ሳይንስ መሳርሒታት ኣለዉ። ኣብቲ ጠረጴዛ እውን ክፉታት መጻሕፍትን ናይ ፈተነ መሳርሒታትን ኣለዉ።

እታ ሰበይቲ ናይ ራያ ባህሊ ኣከዳድና ተኸዲና ፀጉራ እውን ተቖኒና ኢዳ ሳስላ እናተባህለ ዝፍለጥ ባህላዊ መጋየፂ ገይራ ዓይና ብፃዕዳ ነገር ሸፊና ኣላ፡፡

ናይ ጐኒ ኣዕፅምቲ ተኸረታቲሞም ኣብ ቢያቲ ቀሪቦም እኔዉ፡፡ እዞም ኣዕፅምቲ ብኣልጫ መልክዕ እንትስርሑ ንመኣዲ ዘማዕርጉን ፍሉይ ጣዕሚ ዝህቡን እዮም ዝኾኑ፡፡

ዘመናዊ ኣብ ትሕቲ ማይ ዝርከብ ቤት መግቢ ጽቡቕ ትርኢት እዩ። ብድሕሪ እቲ ዓበይቲ ብርጭቆታት መስኮት፡ ሰማያዊ ትሕቲ ማይ ዓለም ይርአ። እቲ ቦታ ኣዝዩ ሰላማዊ፣ ፍሉይን ድንቂን ስምዒት ኣለዎ፤ ኣጋይሽ እናበልዑ ህይወት ባሕሪ ክዕዘቡሉ ዝኽእሉ ስሕበት ዘለዎ እዩ።

እዚ ካብ ናይ ገዛ እንስሳ ሓደ ኮይኑ ከልቢ እዳተባሃለ ዝፂዋዕ እንትከውን ገዛ ናይወድሰብ ገዛ ንክሕልዉ ዝጠቅም እንትከውን ገዛካ ሌባ ንከይሰርቀካ ዝሕሉው ሞኻኑ እዮ።

ዋው! ደስ በሃሊ ኣቀራርባ ምግቢ ኣለው ኣብዚ ዘለው ምግብታት ፀብሒታት ብዓይኒ ከይበለዓ ብዓይካ ሪኢካ ትዓግብ። ኣብዚ ዘለው ፀብሒታት ጎመን ቆጣ፣ ጉዕ፣ ድንሽ፣ ወዘተ....

እዚ ናይ ኢትዮጵያ ፖስት ምልክት እዩ፤ ኣብ ማእከሉ "ኢትዮፖስት" ተጻሒፉ ኣሎ፣ ኣብ ላዕሊ ድማ ኣምሓርኛ ጽሑፍ ኣሎ። ብየማናይ ኢዳ ሒዛቶ ዘላ ፊደል ብብጫ ዓንኬል ይረአ ኣሎ።

ግርማዊን ታሪኻውን ምስሊ! እዚ ስእሊ ሃጸይ ሚኒሊክ ዳግማዊ ናይ ኢትዮጵያ እዩ። እቲ ሃጸይ ኣዝዩ ክቡርን ውቁብን ንጉሳዊ ክዳን ቀይሕን ወርቅን ተኸዲኑ ይርከብ። ናይ ሓደ ዓቢን ታሪኻውን መራሒ ግርማ ፍጹም ዘንጸባርቕ እዩ።

እዚ ውቁብ ዘመናዊ ዌብካም ኣብ ስክሪን ኮምፒተር ተሰዂዑ ዝረአ ዘሎ ዘመናዊ ካሜራ እዩ፡፡ ናይዚ እዋን እዚ ሓይሉ ድሙቕ ቴክኖሎጂ ብንጹር ይርአ!

ዘመናዊ ናይ ዓፂድ ማሽን ዓባይ ግዝፈት ዘለዋ ብጣዕሚ ንስራሕ ቅልጣፈ ብጣዕሚ ስሉጥን ዝኮነ መሳርሒ እክሊ እናዓፀደት ኢና ንርኢ ዘለና ።

ሓደ መደርደሪ ብናይ ህጻናት መንጽሂ ተሰሪዑ ኣሎ። መብዛሕትኦም ዕሹጋት ሰማያዊ ኮይኖም፡ ኣብ ታሕቲ ሮዛን ሰማያውን "abc" ዝበሃሉ ዕሹጋት ኣለዉ። ዓቢ ምርጫ መዓልታዊ ፍርያት ገዛ እዩ። ናይ ህጻናት ኣቑሑት ምህላዎም ናይ ሓልዮትን ጽሬትን ስምዒት ይፈጥር።

ብርክት ዝበሉ ናይ ሙስሊም ማሕበረ ሰብ አብ ናይ አኬባ አደራሽ ተሰብሲቦም ምስ ሓላፊ ዘተ እናገበሩ ይርከቡ። እዚኦም አብ ፃዕዳ ጣውላ ተቀሚጦም ነናይ ባዕሎም ፀሊም ማይ ክሮፎን ዘለዎ ኮይኑ አብ ደም በጊዕ ድሕረ ባይታ ከዓ ይርከቡ።

እዚ እንባ ብተፈጥሮ ብናይ ኣምላክ ስርሒት ዝተሰርሓ ኮይኑ መብዛሕትኡ ከዓ እምኒ ዝተደራረበ ንርኢ ኣለና። እዚ ከባቢ እዚ ንምንባሩ ብጣዕሚ ንፁህ ኣየር ኣለዎ።

እዚ ባህላዊ ገዛ እንትከውን ናይ ቀደም ኣሰራራሓ ኮይኑ ብእማኒን ጭቃን ዝስራሕ ደብሪን ሕድሞን እደተበህላ ዝፍለጥ ኮይኑ ኣብ ቅድ ሚ እቲ ደብሪ ድማ ግድግዳ ማለት ብዕንጨይቲን ጭቃን ዝስራሕ ኮይኑ ሕዚ ድማ ንክስታካክል ዝተኣከበ ኣእማን ይረአዩ ኣለው።

ኣብ ቀጠልያ ሳዕሪ ዝተቐመጠ ታሪኻዊ ቤተ መቕደስ ዝመስል ህንጻ እዩ። እቲ ገዛ ክቢ ቅርጺ ዘለዎ ኮይኑ፡ ኣብ ልዕሊኡ ግን ብጭቃን ዕንጨይትን ዝተሸፈነ ጥንታዊ ቆርቆሮ ኣሎ። ኣብ መናድቕ ዓበይቲ ክቢ መስኮታት ይረኣዩ። ክቡር ተፈጥሮኣዊ ጽባቐ ዘለዎ ቦታ እዩ።

ጫማ፦ ጫማ ካብ ዝተፈላለዩ ሓደጋታትን ዝከላኸል እንትከው ኣብዚ ዘሎ ጫማ ድማ ካብ ቆርበት ዝተሰርሐ ኮይኑ ድፉን ናይ ደቂ ኣንስትዮ ጫማ እዩ። ፊፂሞም ደቂ ተባዕትዮ ከምዙይ ዓይነት ጫማ ኣይረግፁን።

እዚ ክልተ ኣውቶቡሳት ኣብ ጎኒ ሓደ እምባ ደው ኢለን ኣለዋ። ዓቢ ጽዕነት ኣብ ልዕሊኦም ይጽዓን ኣሎ። ሰባት ኣብ ኣውቶቡሳት ይንቀሳቐሱ ኣለዉ፣ ነቲ ጽዕነት ተሰኪሞም፤ ኣብ ድሕሪት ንጹር ሰማይን ኣኽራንን ይርአ። እዚ ንጉዕዞን ከባብያዊ ህይወትን ብሕብሪ ዝገልጽ እዩ።

እዘን ኣዴታት እዚአን ንሓንቲ ዝወለደት ኣደ ናብ ደገ ኣውፀአንኣ ንምልከት ኣለና። ኣብ ከባቢና ሓራስ ድማ ኣብ መበል 8ይ መዓልታ ናብ ደገ ትወፅእ።

ናይ ገዛን ናይ ብሮን ኣቁሑት፦ እዘን እንሪኣን ዘለና ናይኤሌክትሪክ ስራሐቲ ማሽናተ እንትኮና ዝተፈላለዩ ምግብታትን መስታታት ንከይባለሸው ከም ዘለዎ ከፅነሐልና ዝጠቅሙና እዮም። ዋየ !ዋጋ ፍርጅ ብጣዕሚ ወሲኩ ኣሎ።

ካብ ናይ ቀደም ብኤሌክትሪክን ብባትሪን ትሰርሕ ናይ ሙዚቃ መሳሪሒት ዝኮነት ኣቅሓ ቴፕ እያ። እዛ ቴብ እዚ መብዛሕቲኡ ግዜ ኣብ እንዳ ስዋታት እያ ትርከብ።

ኣብ ስፖርማርኬት ካብ ዝርከቡ ናይ ሕሩጭ ናይ ታኒካ ፀባን ናይ ህፃውንቲ መናፃፅሂ ኣለው። እዚ ናይ ታኒካ ሕሩጭ ፀባ ውቅድሚ 6ተ ወርሒ ንህፃውንቲ ምምጋብ ፅቡቅ ኣይኮን።

ኣብ ሓምለዋይ ቦታኮይኑ ብጣዕሚ ደስ ብል ስሓቢ ዝኮነ ቦታ እዩ። ኣብኡ እውን ኣዝያ ተፈታዊት ዝኮነት ሓንቲ ፃዕዳ ሕብሪ ዘለዋ እንስሳ ኣላ። ሽማ መን ትብሃል?

እዚ ብለምለም ቀጠልያ ቆጽሊ ዝተሸፈነ ተክሊ ዘርኢ እዩ።፡ ኣብ ማእከሉ ብጽፉፍ ዝተሰቕለ ኣቮካዶ ይረአ ኣሎ። እዚ ኣረኣእያ ንጽባቐ ተፈጥሮን ቀውዒን ዝውክል እዩ ደስ ዝብል ትርኢት እዩ።

እዚ ገጽ ናይ ሓደ ናይ ሙዚቃ ኣልበም ዘርኢ እዩ። ኣብ ማእከል ድማ ኣብ ሕብራዊ ፎም ቦርድ ኮፍ ኢሉ ሰብ ይርአ። ብድሙቕ ቀይሕ ፊደላት ዝተጻሕፈ “የማነ ባርያ”ዝብል እዩ። ቴማ ናይ’ዛ ኣልቡም ምስ ሙዚቃን ባህላዊ ስነ-ጥበብን ዝተኣሳሰር’ዩ።

ጸብጻብ ዜና ትግርኛ ዲ.ደብሊዩ. "ምርግጋፅ ረብሓ ህዝቢ ዋኒን ኩሉ ክኸውዉን ይግባእ ዝብል ይንበብ ኣሎ፡፡ እዚ ኣብ መደብ ዜና ብዛዕባ ዞባዊ ጉዳያትን ምረቓ መጻሕፍትን ዝተመሓላለፈ ቃለ መሕትት እዩ።

ጎማ ናይ ማይን ስዋን ካልእን ዝጠቅም ደርዲሩ ኣብ ርእሱ ዝተሸከመ መንእሰይ እዩ። ንስኩም ከ ከምዚ ገርኩም ክትሽከሙ ትክእሉ ዶ ?

ባህልን ጥበብን፡- ናይ ሓደ ማ/ሰብ ባህልን ልምድን ብኣከዳድና፣ ብኢደጥበባዊ ኣሳዓስዓ፣ ኣባላልዓን ንኹሎም እንቅስቃሴታቱን ዝገልፅ ማንነት እዩ፡፡ እዚ ዝረአ ዘሎ ናይ ምንታይ ባህላዊ ኣሰዓስዓን ኣከባብራ በዓልን እዩ?

ካብ ምራን ዝተሰርሐ ወንበር ይርአ ኣሎ፡፡ ኣብ ከባቢ ገጠር ከምዚ ዓይነት ወንበር ልሙድ እዩ፡፡ እዚ ውፅኢት ባህላዊ ጥበብ ክዝምንን ክምዕብልን ኣለዎ፡፡

ጥንታዊት ቤተክርስትያን ቅድስት ማርያም ኣክሱም ምስሊ ኮይና ደስ ዝብል ክቢ ቅርፂ ዘለዋ ካብ ሲራሚክ ዝተሰርሐት ማዕፆኣ ድማ ካብ ጣውላ እዩ።

እዞም ሽማግለ ሰብ ኣቦይ ስብሓት ነጋ ይበሃሉ፡፡ ሕዚ ኣብ ሰገር ባሕሪ ዝርከቡ እንትኸውን ናይ ሕወሓት ዋና ሰብ ምዃኖም ይንገር፡፡ እዞም ሽማግለ ዕድሚኦም ክንደይ ይገብሩ?

እዛ ቁጥቋጥ ኣብ ደረቕን ጭቡጥን ሃዋህው እትርከብ ኮይና፡ ጽባቐኣ ግን ተፈጥሮ ንኽትነብር ዘካይድዎ ዘደንቕ ቃልስን ተስፋን ዘርኢ እዩ! ተፈጥሮ ብሓፈሻ ኣብ ከቢድ ከባብያዊ ኩነታት ክትነብር ምዃና ሓያል መልእኽቲ ይሰድድ።

ኣርማ ናይ ቀይሕ መስቀል ኣብ ፃዕዳ ጨርቂ ቀይሕ መስቀል ምልክት ዘለዋ ኮይና ኮሚኒቲ ኢንተር ናሽናል ጂኒቭ ዝብል ፅሑፍ ዘለዋ እያ ።

ናይ ትግራይ ክልል ዋና ከተማ ዝኮነት ቦታ እያ ። ውቅብትን ብጣዕሚ ደሰ ትብለካን ንዓይኒ ስሓቢትን መራኪት ዝኮነት እያ። መቀለ እናተባህለት ትፍለጥ።

ካብ ተክልታት ሓደ ዝኮነ ኮሚደረ ኣብ ካሳ እንዳተሸጠ እዩ። ደቂ ሰባት ኮሚደረ ብሳላጣን ንፀብሒ መሕፈስን ጥዑምን ዝገብር ዓይነት ተክሊ እዩ።

እዚ ዝተሓደሰ ክፍሊ ቤት ምግቢ እዩ። ብኣራንሺ መንደቕ፣ ጻዕዳ ጨርቂ ጠረጴዛ፣ ቀይሕ ናፕኪንን ዝተሰለመ ቤት ምግቢ፤ ውዑይን ዝተጸረየን ምስሊ ዘርኢ እዩ።

ናይ ኢትዮጵያ ፓስፖርት ኣብ ላፕቶፕ ኪቦርድ ተቐሚጡ ይርአ ኣሎ። ነዚ ካርዲ ክርኢ ከለኹ ሓበን ይስምዓኒ፣ መንነት ሃገረይ ርእየ ሕጉስ እየ።

ኣብ መንደቕ ተሰቒሉ መሳርሒ ሙዚቃ ይርኢ ኣለኹ። እዚ መሳርሒ እዚ በገና ወይ ሉት ዝመስል ሕብሪ ድማ ቀይሕ ቡናዊ እዩ። ነዚ ባህላውን ጽብቕትን መሳርሒ ሙዚቃ ክጥምት ከለኹ ዓቢ ናይ ሃገራውነትን ሙዚቃን ስምዒት ይስምዓካ።

ካብ ሓፂን ዝተሰርሐ ናይ ስጋ ከም ክትፎ መስርሒት ማሽን ብፃሕዳ ሕብሪ ኣብ ቢያቲ ስጋ ዝተከተፈ ዘይተከተፈን ፃዕዳ ነገር ቀይሕን ኣብ ቢያቲ ኣሎ።

እዚ ዘይቲ እዚ ቀጢን ዘይቲ እዩ። እዚ ዘይቲ ንጥዕናና ዝሓሸ ተመራፂ እዩ። ፍሉይ ሽሙ ድማ ማርያ ይባሃል። እዚ ድማ ኣብ ሓደ ድንኳን ንክሽየጥ ተዘርጉሑ ኣሎ።

መፋለጢ ናይ ኢትዮ ቴሌኮም አርማ ዘለዎ ብቆፃል ዕንቋይን ዝተቀረፀ ኢ ዝብል ምልክት ዘለዎ ታፔላ ይርከብ፡፡ ዓብይ ሃገርን ህዝብን አብ ምግልጋል ዝብል ከዓ ብቆፃል ዕንቋይንሕብሪ ተፃሒፉ አብ ፃዕዳ ድሕረ ገፅ ይርከብ፡፡ ኢትዮ ቴሌኮም ንምንታይ ይጠቅም?

ኣብዚ ሕዚ እዋን ሰዓት ኣብ ሞባይል ምጥቃም ኣብ ዘይነበረሉ እዋን ኣብ መብዛህቲኡ ሰብ ኣብ ኢድ ዝእሰሩ ሰዓታት ከም ፋሽንን መጥቀምን እዮም ነይሮም። ብዙሓት ሰባት እቲ ዝሓለፈ ዘመን ብጣዕሚ እዮም ዝናፍቅዎ።

ካብ ጎማ ዝተሰረሐ ከፍ መበሊ ወንበርን ፃዕዳ ቀለምን ብጫ ቀለምን ዝተቀለመ ሓፁር ኮይኑ ኣብ ፃዕዳ ኮይኑ ቪዝን ክሊኒክ እና ናይ ምርመራ ማእከል ናይ ነፃ መስመር ስልኮም ክንደይ እያ?

እዚ ፍጹም ዝተሰለፈ መስመር፡ እቶም ሓለፍቲ፡ ሰማያዊ ክዳን ዝተኸድኑ፡ ክብርን ትእዛዝን ዘርእዩ እዩ፤ ኣብ መንኵቦም ሕብሪ ኢትዮጵያ ዘለዎ ቀለቤት፡ ኣብ ኢዶም ድሉው ዝኾነ ኣጽዋር ኣሎ። እዚ ምስሊ ምልክት ክብርን ትእዛዝን እዩ።

እዚ ዝረአ ዘሎ ብፍሉይ ሃንዛ ዝተባህለ ባህላዊ ምግቢ ኢትዮጵያ ዘርኢ እዩ። ኣብ ልዕሊ ዓቢ መስቀል ዝተዘርግሐ ክቡብ ቅርጺ ሃንዛ ብቡናዊ ቀጺሉ፡ ጽባቐ ምግቢ ኢትዮጵያ ኮይኑ፡ ባህላዊ መኣዛታት ዘርኢ እዩ።

በለስ ኣብ ዓድግራትን ከባቢኣን ንወዲሰብን ንእንስሳት ንምግብነትን ዝጥቀምሉ እዩ። በለስ ኢትዮጵያ ብጣልያን ኣብ ዝተወረረትሉ እዋን ካብ ዓዲ ጣልያን ከም ዝመፀ ይንገር።

ብማይ ዝተርከሰ ፅርግያ ኣዝዩ ድስ ዝብለካን ደቂ ኣንስትዮ ሽፈን ክዳን ዝተከደነ ፅላል ዝሓዛን እየን። ኣብ ማእከል ፅርግያ እውን ተክልታት ኣለው።

ዝተፈላለየ ክዳውንቲ ዝተኸድኑ መንእሰያት ኣብ መስርዕ ደው ኢሎም፡ ተዛኒዮምን ተዛኒዮምን ይረኣዩ። ኣብ መንጎኦም ስቕታን ርሕቀትን ኣሎ፣ እዚ ድማ ዝተዋደደ ጉዕዞ ወይ ስልጠና ዘመልክት እዩ፤ እቲ ሃዋህው ህድኣትን ዝተዳለወን ኮይኑ ይስምዓካ።

ሰባት ኣብ መፀገሚ ቦታ ብብዝሒ ይርአዩ ኣለዉ፡፡ እዞም ሰባት ሃይማኖታዊ በዓል ንምኽባር ዝተሰባሰቡ እዮም ዝመስሉ፡፡ ንዝርኢ ድማ ዘሕጉስ ድባይ ይርአ ኣሎ፡፡

እዚ ኣብ ሓደ ዓብዪ ጉድጓድ መሬት እትንቀሳቐስ ማሽንኤክስካቫተር ይርአ። ፈለማ ቀጠልያን ሰማያውን ማሽን ኮቤልኮ ኣብ መሬት ደው ኢላ ትረአ። ጸኒሑ ኣብ መንደቕ ንጣር ሓመድን ኣእማንን ተሰሪዑ ይረአ። ዘደንቕ ትርኢት ምዕባለን ምዕባለን፡ ዓበይቲ ስራሕቲ መሬት ኣብ ምክያድ እዩ።

እውይ እንታይ ጉዱ! ከምዙይ ዓይነት ባህሊ ግን ኣይፅቡቅን ጥራሕ ዝባንካ ብቁርን ፀሓይን ተቀሊጦም እሞ ድማ ከም ዝፀርይ ብዕራይ ኣም ክሳዶም ክንዲ ግዛዕ ዝኸውን ገይሮም ምቅስቃስ ይኸብድ።

እዚ ቆጽሊ ዘለዎ ገረብን ወይ ከዓ ኦም ክልተ ዓበይቲ ፍሩያት ኣዕኑድን ኣለውዎ። እቲ ከባቢ ድማ ጸሓያውን ህዱእን ስምዒት ዝፈጥር እዩ።

ኣብ ከተማ ኣክሱም ዝርከብ ጥንታዊ ቤተ መንግስቲ ንግስተ ሳባ እዩ ። እዚ ቤተ መንግስቲ ብፈረንሳውያን ተመራመርቲ ኳዕቲ ዝተረኸበ ክኸውን እንከሎ ኣብ ውሽጡ መደቀሲ ክፍልታትን እታ ንግስቲ ትዳንየሉ ዝነበረ ክፍልን ዝሓዘ እዩ።

እዚ ኣብ ሓደ ጠረጴዛ ሰማያዊ ፕላስቲክ ጽማቝመስተ ብንጹር ዘርኢ እዩ። ጸኒሑ ኣብ ሶፋ ብቐይሕ ነጥቢ ዝተሸፈነ ብጫ ጨርቂ ኣብ ጣውላ ድማ ብቐይሕ ነጥቢ ዝተሸፈነ ብጫ ቅርጺ ዘለዎ ጨርቂ ይርአ። ጽቡቕ ውዱብን ብርሃን መዓልቲ ዝመልአን ትርኢትውሽጣዊ ክፍሊ እየ።

ውሩይ ድምፃዊ ናይ ትግርኛ ማቻ ይስመዓኒ ኣሎ ዝብል ደርፉ እናፈለጠ ኣብርሃም ገረመድሂን ኮይኑ ፀሊም ቆቢዕ ጌሩ ጪሒሙ እናሰሓቀ ኢና ንሪኦ ዘለና።

ኣብ እግሩ ቁጽሪ ዝሓዘት ግዙፍ ኩዕሶ ሒዙ ደው ዝበለ ሰብኣይ ወይ ከዓ ቆልዓ ሓወልቲ ይርአ። ንጹር መርኣያ ሓይሊ ፈጠራን ፍልጠትን-ኣዝዩ ዝድነቕ!

ናይ ገጠር ሰባት ዝመስላ ደቂ ኣንስትዮ ርእሰን ይቋነና ኣለዋ፡፡ ኣብ ገጠር ርእሲ ምቑናን ናይ ልፍንቲ ስራሕ እዩ፡፡ ልፍንቲ ማለት እንታይ ምዃኑ ትፈልጡ ዶ?

ስፖርት፦ ኣብ ዓለምና ብዝሓት ደገፍቲ ዘለውዎ ኩዕሶ እግሪ እንትከውን ኣነ ግና ካብ ዝፀልኦ ኩዕሶ እግሪ ምርኣይ እዩ። እቶምዝፃወቱስ ኣካሎም ንምጥንካርን ኢኮነሚኦም ንምዕባይን ይከውን እቲ ካሊእ ከ ሃሃ እንዳበለ ዝውዕል።

እዛ ኣብ ምስሊ እንሩኣ ዘለና ዋዕሮ ሰበብይቲ ምስ ክልተ ደቃ ናብ ስራሕ እንዳወፈረት ንሪኣ ኣለና። እዛ ዋዕሮ ጓለ ኣነስተይቲ ኣብ ማእገራ እንታ እያ ሒዛ ዘላ?

ዝተፈላለዩ ዓይነት ተክልታት ንምግብነት ንጥቀመሎም አለዎ እዩም። ካብአቶም ሓደ ኮሞደረ እንትኮን ኮሚደረ አብሲሊካ ከየብሰልካ ዝብላዕ ዓይነት ተክሊ እዩ። ኮሚደረ አብ ከባቢኩም ይቦቅል ዶ?

ኣብ ጥቓ ቤተ ክርስቲያን ዝካየድ መንፈሳዊ በዓል ኮይኑ፡ ሰባት ብብዝሒ ክእከቡ ይረኣዩ። ኣብቲ ቦታ ባንዴራታት ኢትዮጵያን ካልኦት ሃይማኖታዊ ምልክታትን ይረኣዩ። ሓድነት ሰባትን እቲ በዓል ብሓባር ምኽባርን መንፈሳዊ ዕግበትን ሓድነትን ዘርኢ እዩ።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

ካብ ዓይነታት መፅሓፍቲ ምንጪ ዓበይቲ ሓሳባት ዝብል ርእሲ ዘለዋ ትርጉም ብመመምር ሚኪኤለ ዮሃንስ ኮይና እዩ። ናይዛ መፅሓፍ ደጋዊ መፅሓፍ ሕብሪ ብብጫን ብፀሊም ዝተሰርሐት እያ።